እዚ መእተዊ ናይ ሓደ ብእምኒ ዝተሃንጸ ቤተ መቕደስ ዘርኢ እዩ። እቲ መእተዊ ብተፈጥሮ ዝተቐርጸ እምኒ ዝተሰርሐ ኮይኑ፡ንጹር ቅርጺ ዘለዎን ዓቢ ዝተቐርጸ መስኮትን ኣለዎ። ኣብ ቅድሚኡ ብጻዕዳ ጨርቂ ዝተሸፈነ ሰብኣይ ደው ኢሉ ይረአ፡ጽባቐ ናይቲ ባህላዊ ቅርጺ ብንጹር ይርአ።"

እዚ ከባቢ እዚ ብጣዕሚ ሰሓቢ ፣ ፃዕዳ ዕበባታትን ደስ ብዝብል ቅርፂ ዝተሰርሐ ደረጃታትን ዓብዩጅነት ኣደባባይ ዝብል ፅሑፍ ዘለዎ ከባቢ እዩ።

ናይ ኣሜሪካ ናይ ወታደራዊ አውሮፕላን ልዕሊ 80 ሚሊዮን ዶላር ዝዋጋኣ ተሓምሺሻ። እቲ ናይታ ኣውሮፕላን ኣብራሪ ቅድሚ ምሕምሻሻ ከምዝወፀ ትፈልጡ ዶ?

ኣብ ፃዕዳን ፀሊምን እምነ በረድ ዝኮነ ወርቃማ ሕብሪ ዘለዎን ካብ ናይ ዘመናዊ መሳርሒ ሙዚቃታት ካብ ዝብሃሉ ሓደ ዝኮነ እዩ። ሽሙ እንታይ ይብሃል?

ናይ ኣስቤዛ ዕዳጋን ከምኡ እውን ናይ ለይማት፣ ጊባዎ ወይ ድማ መትሓዚ እንጀራ እንጥቀመሉ መሶብ እውን እንዳተባህለ ዝፍለጥ ብባህላዊ አሰራርሓ ካብ ላካን እድንትን ዝበሃል ዓይነት መሳርሒ ዝተሰርሑ ባህላዊ ስፈታት ኣብ ዕዳጋ ተሰጢሖም ይርከቡ፡፡

ካብ ዕንፀይቲ ዝተሰርሐ ናይ ኣንባሳ ቅርፂ ዘለዎ ኮይኑ ካብ ዕንፀይቲ ናይ ገዛን ቢሮ ኣቁሑት ካብ ዕንፀይት ክስርሑ ይክእሉ እዮም። ኣብ ገዛኩም ካብ ዕንፀይቲ ዝተርሑ ኣቁሑት ኣለው ዶ?

ካብ ቆርበት ዝተሰርሐ ፃዕዳ ጫማ ዝረገፀ ሰብ ይርአ ኣሎ፡፡ ኣብ ከባቢና ፃዕዳ ጫማ ምስ ፃዕዳ ክዳን እዩ ዝኸይድ፡፡ ኣብዚ ግን ምስ ፀሊም ስረ ተገይሩ ንርኢ ኣለና፡፡

ኣብዚንታሕቲ ዝወስድ ብእምኒ ዝተመልአ መደያይቦ ይርአ። ኣብ ጎድኑ ብእምኒ ዝተሰርሐ መንደቕ ህንጻ ይርአ፣ ኣብ ላዕሊ ድማ ብሓጺን ዝተሰርሐ ሓጹር ከም መከላኸሊ ህንጻ ይረአ። በዚ ጸልማት መንገዲ ክትወርድ ትደሊ ዲኻ? ከመይ ይስምዓካ?

ኣብ ፀሊም ፅርግያ ተማረሐን ዘለዋ ብቁፅሪ ሰለስተ ብዓይነት ሓደ ዓይነት ሕብሪ ዘለወን መኪና ብየማናይ ጎነን ብጣዕሚ ብተክልታት ዝማዕረገ ፅርግያ ብየማናይ ጎነን ድማ ፀሊም ፅርግያ ጥራሕ ይርከቦ፡፡

ብብጫ ዕንበባታት ዝተሸፈነ ናይ ጐቦታትን ግድምታትን መልክአ ምድሪ ይርአ ኣሎ፡፡ ካብዚ ምስሊ ምርዳእ ንኽእሎ እቲ ወቕቲ ምውፃእ ክረምቲ ምዃኑ እዩ፡፡

እዚ ናይ ማእከል ጠረጰዛ ኮይኒ እዚ ብባንደራ ትግራይ ማዕሪጉ ዝረአ ዘሎ እንትከውን ባንደራ ትግራይ ድማ ንህዝቢ ትግራይ ዝውክል ባንደራ እዩ።

ኣብዚ ሜዳ ናይ ድምፂ መውሃቢ ኮረጅ ተንጠልጢሉ ይርአ ኣሎ፡፡ ሰበይቲ ናይ ድምፂ መውሃቢ ወረቐታ ናብኡ ተእቱ ኣላ፡፡ ብሓቂ ነፃ ምርጫ ሰባት ኣብ ሃገሮም ተስፋ ንክህልዎም ዝገብር እዩ፡፡

እዚ ኣብ ምስሊ ዝረኣይ ዘሎ ናይ መኪና፥ ሞተር፥ ጥሕኖ ወዘተ መፍቱሕ እዩእቲ መፍቱሕ ካብ ዘይምርት ወይ ዝአይዝዕግ ሓጺን ዝተሰርሐ እዩ

ብኢድ ዝተሰርሐ፣ ጽቡቕን ባህላውን ኣቕሓ፣ እቲ ኣቕሓ ክቡብ ቅርጺ ዘለዎ ኮይኑ፡ ኣብ ላዕሊ ፋኑስ ወይ ላምባ ዝመስል ቅርጺ ኣለዎ። ሕብሩ ክሬም ኣብ ታሕቲ ድሙቕ ቀይሕ ጫፍ ኣለዎ። ንመጋየጺ ገዛ ዝውዕል ፍሉይ ባህላዊ ኣቕሓ ዘርኢ እዩ።

ኣብ ክፍሊ ዝርከቡ ተማሃሮ ካብ መምህር ክመሃሩ ዘርኢ እዩ። እቲ መምህር ኣብ ቅድሚት ደው ኢሉ ብፕሮጀክተር ሓበሬታ የቕርብ ኣሎ። እቶም ተማሃሮ ኣብ ወንበር ኮፍ ኢሎም ብትኹረት ይሰምዑ ኣለዉ። ኣብዚ ክፍሊ እንታይ ዓይነት ትምህርቲ ይምሃር ከምዘሎ ክትግምቱ ትኽእሉ ዶ?

እዚ ከምንዕዘቦ ዝመንእሰይ አብ ማእገሩ ተሸኪምዎ ዘሎ ዝተፈላለዮ ሕብርታት ዝሐዘ መፅረጊ ተሸኪሙ ይዘውር አሎ። ብተወሳኪ ድማ ብሕብር ዝተፈላለዮ ጭራ ሒዙ አሎ ።

ኣብዚ ብተፍጥሮ ዝበቁሉ ዓይነታት ተኽሊታት ከባቢና ከማላክዑን ዝኽእሉ እዮም። እፅዋት ብዙሓት ጠቅሚታት ይህቡ። ስለዚ ተኽሊታት ክንክን ስለዘድልዮም ክንቆርፆም ክነብርሶም የብልናን ።

ኣዴታት ምስ ደቀን ብሓባር ኮፍ ኢለን ኣለዋ። እዚ ድማ ስምዒት ማሕበረሰባውን ስድራቤታውን ፍቕሪ ዘንጸባርቕ እዩ። ኣከዳድናን ኣቃውማን ህጻናትን ኣዴታትን ትሕትናን ቅልልነትን ዘንጸባርቕ ክኸውን ከሎ፡ ናይ ታሪኽ ወይ ናይ ቀደም ግዜ ስምዒት ይፈጥር።

ናይ ውሽጢ ፃዕዳ ሕብሪ ሸሚዝን ቀይሕ ሕብሪ ናይ ላዕሊን ናይ ታሕቲ እውን ቀይሕ ዝገበሩ ተማህሮ እንትኮኑ ኣብ ፃዕዳ ጠረጵዛ ኮይኖም ይምሃሩ ኣለው። እቱይ ፃዕዳ ጋውን ዝገበረ መን ይብሃል ሽሙ?

ኣብ ባህላዊ መኣዲ ድራር (መሶብ) ሓደ ዓቢይ እንጀራ ብሕልበት ኣብ ማእኸሉ ድማ ስልሲ እንትግበረሉ ኮፍ ኢሉ ይርአ፣ ስምዒት ጥዑምን ባህላውን ናይ ምግቢ ግዜ ዘርኢ እዩ።

ኣብ ፊትና ናይ ማንጐ ሕርሻ ይርአ ኣሎ፡፡ ናይ ማንጐ ፍረ ኣብ ዕዳጋ ተጠላብነት ካብ ዘለዎም ሓደ እዩ፡፡ ምስኡ ድማ ኦሙ ለምዒ ዘለዎ ብምዃኑ ንከባቢ እውን ዘማዕርግ እዩ፡፡

ስምዒት ሃገራውነት፣ ወተሃደራዊ ስነ-ስርዓት፣ ልኡላውነት ሃገር ንምሕላው ዝግበር ቆራጽነት ዘንጸባርቕ እዩ። ሓደ ዓይነት ኣቃውማ ሰራዊትን ምርኢት ባንዴራታቱን ምልክት ሓይልን ሃገራዊ ሓበንን እዩ። ኣባላት ሓይሊ ምክልኻል ሃገር ኢትዮጵያ ባንዴራ ሒዞም ኣብ ወተሃደራዊ ሰልፊ ክሳተፉ ዘርኢ እዩ።

ኣብ ውሽጢ ኣክሱም ዩኒቨርስቲ ዝርከብ ሓዱሽ ናይ ቤትፅሕፈታት ቢሮ ክከውን ዝሕሰብ ናይ ሓወልቲ ቅርፂ ዘለዎ ህንፃ እዩ። ዋየ!... እዚ ህንፃ ካብ ዝጅመር ክንዳይ ዓመት እዩ ገይሩ። ኣቤት! ኣቤት! ከምዙይ ገይርካስ ዓዲ ክተዓቢ?

ሓንቲ መንእሰይ ጓል ከም ኣካል ጸብጻብ ዜና ቃለ መሕትት ክትገብር ትረአ። እታ ጓል ብዓቢይ ኣቓልቦን ትኹረትን እያ እትዛረብ፣ ናይ ዕቱብነትን ስምዒት እያ እተመሓላልፍ።

ሞተር ብሽክለታታት ኣብ ወሰን ጎደና ከተማ ስቕ ኢለን ኮፍ ኢለን ኣለዋ ብጸጋም ድማ ብሕብሪ ናይቲ ምስሊ ምልክት ቤት መግቢ ይረአ ኣሎ። ብድሕሪኡ፡ምልክታትን ቁጽርታትን ከም ምስጢር ኣብ ሰማያዊ ማዕጾ ተቐሚጦም ኣለዉ። ጽላሎት ተክልን ኣብ ልዕሊኡ ህዱእ ጽላሎት ይረኣየኣሎ።

ሓንቲ ዓባይ ሰበይቲ ዕንፀይቲ ተሸኪማ እነዳከደት ትረአየና ኣላ። እዚ ዕንጨይቲ እዚ ንምግቢ መብሰሊ ክንጥቀመሉ ንክእል ኢና። እዚ ዕንጨይቲ ድማ ካብ ገጠር ተኣርዩ እዩ ዝመፅእ።

ንፍሉጥ ኢትዮጵያዊ ናይ ነዊሕ ርሕቀት ጎያዪ ቀነኒሳ በቀለ ዝገልጽ እዩ፣ ከም ሓደ ኢትዮጵያዊ ተወዳዳሪ ናይ ጻዕሪ ስምዒት፡ ሓያል ናይ ዓወት ድሌት፡ ናይ ምዕዋት ቆራጽነት፣ ኣብ ኣካላቱ ዝረአ ረሃጽን ምንቅስቓስ ጭዋዳታትን ምልክት ኣትሌቲካዊ ሓይልን ጽንዓትን እዩ።

ኣብ ብጫ ዕምባባታት ዝርከብ ንህቢ መዓር። ንህቢ ንእሽቶ ኮይኑ፡ ኣብ ኣካላቱ ተቐያያሪ ብጫን ጸሊምን ነጠብጣብ ዘለዎ ኮይኑ፡ ጽባቐ ተፈጥሮን ትጉህነትን ጠቕምን ንህቢ ዘርኢ እዩ።

ፕላኑ ዝተስተኻኸለ ፅቡቕ ከተማ ይርአ ኣሎ፡፡ እዚ ከተማ ግን ናይ ኣግራብ ነገር ዘይርአየሉ ቦታ እዩ፡፡ ብኣንፃር እዚ ፅባቕኡ ናብ ታሕቲ ዝወርድ ዶ ኣይኮነን?

ዝተፈላለዩ ዓይነታት ዝቐረበሉ መኣዲ ይርአ ኣሎ፡፡ ከምዚ ዓይነት ምግቢ ፅቡቕ እዩ፡፡ ሰብ ሽውሃቱ ካብ ዝኸፈተሉ ዓይነት ፀብሒ ክበልዕ ይኽእል እዩ፡፡

እዚ ክልተ ደቂ ኣንስትዮ ኮይነን እታ ሓንቲ ተሓከምት እንትትኮን እታ ሓንቲ ድማ ሓኪም ኮይና ፃዕዳ ናይ ላዕ ገይራ ቆብዕ ድማ ፀሊም ገይራ ብዛዕባ ሕማመን እደተዛረባ ከም ዘለዋ ንርዳእ።

ህበይ ጓላ ሓዚላ ትርአ ኣለ፡፡ ዓሌት ኣህባይ ምስ ደቂ ሰባት ዝመሳሰል መልክዕን ኣተሓሳስባን ከምዘለዎም ይንገር፡፡ እዚ ጉዳይ ክንከራኸረሉ ዝግባእ ኣይኮነን፡፡

እዚ ናይ ኣኽሱም ፅዮን ማርያም ግቢ መካበቢያ እዩ፡፡ ተፈታዊ ዲዛይን ዘለዎ መካበቢያ እዩ፡፡ እዚ ከዓ ብዙሕ ሰብ ዝስማዕምዓሉ ፅባቐ እዩ፡፡

ኣብ ደገ ዝርከብ መሐንበሲን ብኣግራብ ስየ ዝተኸበበ ከባቢን ይርአ። ኣብቲ ፑል ንእሽቶ ጻዕዳ ጋዜቦ ኣላ። እዚ ንሰላማውን መሳጥን ስምዒት ይህብ፣ ንመዘናግዕን ምዝንጋዕን ፍጹም እዩ።

ኣዝያ ጽብቕትን ፋሽን ዝኾነትን ጓል ኣንስተይቲ እያ። ጸሊም፡ ዝውሕዝ፡ ዘመናዊ ባህላዊ ክዳን ተኸዲና ኣላ። እቲ ክዳን ብወርቅን ቡናውን ጽቡቕ ፣ ጸሊም ልዑል ሸኾና ዘለዎ ፣ናይ ጽባቐ፣ ቅዲ፣ ዘመናዊነት ስምዒት ይፍንው፤ ንመወዓውዒ ፋሽን ዝተቐድሐ ይመስል።

ንልደት ወይ ንፍሉይ ፍጻመ ኣዝዩ ድሙቕን ድንቅን ሽልማት የርኢ፣ እቲ መሬት ብልስሉስ ጻዕዳ ምንጻፍ ዝተሸፈነ ኮይኑ፡ ምቹውን ውዑይን ሃዋህው ይፈጥር። እዚ ትርኢት እዚ ነቲ በዓል ሓጎስን ፍቕርን ጽቡቕ ተዘክሮን ከምጽእ ምዃኑ ዘጠራጥር ኣይኮነን፡፡

እዚ ካብ ፅኑዕ ናይ ሓወልቲ እምኒ ዝተሰርሐ ናይ መውቀጢ ወዲ ሞግእ እዩ፡፡ ዘግርም እዩ ወለድና እስካብ ክንድዚ ጥበበኛታት እዮም፡፡ ገሊኦም መሕፈርቲ ግን እዚ ኩሉ ናይ ግሪክ ጠቢባን ዝሰርሕዎ እዩ ይብሉ እዮም፡፡

እዚ ከባቢ ዕዳጋ እዩ፡፡ እዋኑ ገና ወጋሕታ ብምዃኑ ግን እቲ ዕዳጋ ኣይተኸፋፈተን፡፡ ናብ ቤተ ክርስቲያን ዝኸዳ ደቂ ኣንስትዮ ጥራሕ እየን ይርአያ ዘለዋ፡፡

ብዙሓት ሰባት ካህናት ውን ዘለውዎም ኣብ ሓደ ዝስተይ ዘለዎ ቦታ ወይ ከዓ ኣብ ናይ በዓል እንግዶት ዘለው ውን ይመስሉ፡፡ ኣብ ማህሌት ዝነበሩ ዶ ይኾኑ?

ኦዚ ባህላዊ ስፊት እንትከውን ጊዋዎ እዳተባህለ ዝፀዋዕ እንትከውን ናይ አነገራ መትሐዚ ኾይኑ ፃዕዳ ሕብሪ ታንትየል ዝተሸፈነ እንትከውን ናይ ወድሰብ መግብ ካብ ሓደ መዓልቲ ከሳብ ንሰለስተ መዓልቲ ከፀንሕ ዝክእል ጊዋዎ ይባሃል።

እልልልል! እሰይ ደስ ክብል ኣነስ ናይ ኦርቶዶክስ ኣማኒት ምዃነ ብጣዕሚ እየ ሕጉስቲ። ኣብዚ ዘለው ሊቃውቲ ቤተክርስትያን ልብሲ ቤተ-ክርስትያን ለቢሶም እቶም ኣቅሽቲ ካቦኦም ደሪቦምን ጠምጢሞም ተር ኢሎም ኢሎም።

እዚ ኣርማ እዚ ኣገልግሎት ገምጋምን ፈተናን ትምህርቲ ኢትዮጵያ ዝገልፅ ኣርማ እዩ። ኣብ ፅሬት ትምህርትን ዘተኣማምን ገምጋምን ትኹረት ዝገበረ ብቑዕን ዘመናውን ትካል ይውክል፡፡

ሓደ ሰብኣይ ኣብ ሓደ ደረጃ ኮፍ ኢሉ ክዛረብ ይርአ። ብድሕሪኡ ባንዴራ ኢትዮጵያን ናይ መንግስቲ ቤት ጽሕፈት ምልክትን ኣሎ። እዚ ኣብ ሓደ ቤት ጽሕፈት መንግስቲ ኢትዮጵያ ኣብ ዝተዳለወ መግለጺ ዝሳተፍ ዘሎ ይመስል። ክሳብ ክንደይ ኣገዳሲ ዝርርብ ይገብሮ ዘሎ ይመስለካ?

ብጫ ዕምባባታት ዝመልአ ዓብይ ግራት እዩ ዘርኢ። እቲ ዕምባባታት ኣብ ምሉእ እቲ ቀጠልያ ቆጽልን ሳዕርን ተዘርጊሑ ኣሎ። ኣብ ድሕሪት ድማ ቀጠልያ ጎቦ ይርአ፣ ኣብ ልዕሊኡ ድማ ናይ ቴሌኮሙኒኬሽን ግምቢ ኣሎ። ሰማይ ደበናዊ እዩ። ጽብቕትን ደስ እትብልን!

ኣብ ተፈጥሮኣዊ ከባቢ ዝተቐመጡ ናይ ዕንጨይትን ሓሰርን ጎጆታት ዘለወን ዓድታት ከምኡ ውን ባህላዊ ናይ ገጠር ከባቢ ዝተለመደ ገዛውቲ ይረኣያ፤ ሃዋህው ቅሳነትን ጥንታዊ ገጠራዊ ህይወትን ይስመዓንን የዘኻኽረንን።

ቡናዊ ዝሕብሩ ዝተሰፍየ መሶብ ወይ ከዓ ናይ ኣስቤዛ ዘምቢል ተቐሪቡ ኣሎ። እዚ መሶብ / ዘምቢል ብጣዕሚ ደስ መልክዕ ዘለዎን እዚ ግብራውን ባህላውን ስምዒት ዘንጸባርቕ እዩ።

እዚ ኣክሱም ዩንቨርስት እንትከውን ኣብ ምእተው ብሪ ፈት ዝርበከብ እንትከውን ኣብ ምስራሕ ዝርከብ ኮይኑ ድሕሪ ግዜ ምስ ተወደእ እቲ ስራሕ ንቤሮታት መሳርሕ ዝጠቅም ኮይኑ ይስራሕ ከም ዘለ እዩ።

Commercial Bank of Ethiopian Birr ( ንግዲ ባንኪ ኢትዮጵያ ብር ኣብ ዝከድካ ኪድ ኣብ ኩሉ ቦታ ኣብ ንግዲ ባንኪ ኢትዮጵያ ግልጋሎት ክትረክብ ትክእል ኢካ፡፡

ሰለስተ ጸጉሪ ርእሲ ኣብ ሓደ እንዳ ጸጉሪ ርእሲ ክሰርሑ ይረኣዩ። ኩሎም እቶም ሰብ ሞያ ጻዕዳ ማልያን ጸሊም ቀስቲ ተኸዲኖምን እዮም፡ እቲ ቦታ ድማ ኣዝዩ ጽሩይን ጽፉፍን ይመስል። ናብዚ እንዳ ጸጉሪ እዚ ክትኣቱን ክትስተኻኸልን ዶ ንደለኻ?

ሓደ መንእሰይ ምንፃፍ ኣብ ዝተዘርግሖ መስመር ኣብ ፊት ተዓዘብቲ ይንቀሳቐስ ኣሎ፡፡ ካብ ኩነታቱ እዚ መንእሰይ ክዳን እንዳፋለጠ ምዃኑ ብቐሊሉ ንርዳእ፡፡

ፅብቕቲ ንኡሽተይ ናይ ገዛ መኪና ትርአ ኣላ፡፡ እዛ መኪና ኣርባዕተ ሰባት እያ ትሕዝ፡፡ ከምዚአን ዝኣምሰላ ናይ ግሊ ትራንስፖርት ኣብ ዓብዪ ከተማ ኣድለይቲ እየን፡፡

ሽኮሪና ሓወይ! ሓደ ዕንቋይ ሱፍ፣ ፃዕዳ ሸሚዝን ዕንቀቅይን ፃዕዳን ከረባታ ዝገበረ ሰብአይ ቆቢዕ ገይሩ ብኢዱ እናተዛረበ ይርከብ፡፡ ዋዳሜ ዝብል ብብጫን እርሳስን ሕብሪ ዝተፀሓፈ አብ ዕንቋ ድሕረ ባይታ ይርከብ፡፡

ብዙሓት መሳቕል ምስ መዕነቒ ፈትሎም ንመሸጣ ቀሪቦም ኣለዉ፡፡ እዞም መሳቕል ክርስቲያን ብፍቕሪ ኣብ ክሳዶም ዘንጠልጥልዎም ናይ እምነቶም መግለፂ ምልክት እዮም፡፡

ኣብዚ ቀይሕ ኮሚደረ ኣብ ዕዳጋ ብብዝሒ ይረአ ኣሎ። ኣቮካዶ ግን ብጸሊምን ቀጠልያን ኣብ ካሳ ይረአ ኣሎ። ጸሓይ ኣብ ልዕሊ ርእሱ ምስ እትበርቕ ሕብሩ ፅበቅ ምርኢት ይኮን። ኣብ መሬት ኮፍ ኢለን ዘለዋ ኣትክልቲ፣ ኣብ ብርሃን ጸሓይ ድማ ብንጹር ይረኣያ።

ብዛዕባ ኮሮናቫይረስ (COVID-19) ዝገልጽ ኮይኑ፡ ኣብ ጎድኑ ድማ ብዛዕባ እቲ ቫይረስ ዝገልጽ ጽሑፍ ኣሎ። እቲ ጽሑፍ" ሲኣይኤ ኣሜሪካ ንቻይና ሓላፍነት ኮሮና ቫይረስ ክትወስድ ሓቲቱ"ይብል። እቲ ጽሑፍን ምስ ኣሉታዊ ፍጻሜን ጸገምን ዝተኣሳሰሩ ስለዝኾኑ ዘሕዝን ስምዒት ይህቡ።

ርእሱ ዝተቖነነ ወዲ ተባዕታይ ይርአ ኣሎ፡፡ ደቂ ተባዕትዮ ቁኖ ክቑነኑ ባህልና ዝፈቕኦ ኣይኮነን፡፡ ወለዲ ንከምዚ ዓይነት ተግባር ብጣዕሚ እዮም ዝፅየፍዎ፡፡

ብዙሓት መንኣሰይ ዓበይቲ ወለድታትን ዝርከብዎ መርዓ ወይ ክርስትና ኮይኑ እተን ኣዶ መሪሐን እቶም ሰለስተ ኣቦታት ደድሕሪአን ባህላዊ ትልሂት እንዳተለሃዩ እቶም ደድሕሪ እተን ኣዶ ዘለዉ ሰብኣይ ዝኾነ ዓይነት ዘሕዝን ነገር ሰሚዖም ብክልተ ኢዶም ርእሶም ሒዞም፡፡

ኣብ ኢ/ያ ብዙሓት ብሄርን ብሄረ ሰባትን ኣለው፡፡ ካብኣቶም ሓደ ናይ ጋምቤላ ብሄረ ሰብ ተጠቃሱ እዩ፡፡ ኣብዚ ብሄረሰብ ዝጎድኡ ባህልታት እውን ኣይሳኣኑን፡፡

መሸጥን መፀገንን ኮምፒዩተር ተዛመድቲ ኣቑሑትን ዝብል መፋለጢ ዘለዎ ገዛ ይርአ ኣሎ፡፡ እዚ መፋለጢ ክህሉ ግቡእ እዩ፡፡ ግር ነዊሕን ንምንባቡ ዘፀግምን ክኸውን የብሉን፡፡

ርእሰ ተኣማንነት ደቂ ኣንስትዮ ዘንጸባርቕ እዩ። ክልተ ደቂ ኣንስትዮ ኣብ ገጠር ደው ኢለን ዘርኢ እዩ። ባህላዊ ክዳንን ስልማትን ተኸዲኖም ኣለዉ። እዚ ክዳውንትን ስልማትን ኣብ ኢትዮጵያ ብፍላይ ኣብ ክልላት ዓፋርን ሶማልን ልሙድ ኣካል ባህሊ ደቂ ኣንስትዮ እዩ።

እዚይ ዓቢይ ዕድል ዝረኸበ ታሪኻዊ ምስሊ እዩ። ኣብቲ ምስሊ ብዙሓት ዝተፈላለዩ ዓይነታት ቅዲ ክዳውንቲ ኣለዉ፣ ዝተፈላለየ ታሪኻዊ ምድላዋትን ታሪኻዊ ዕድላትን ኣለዎም። ኣብዚ ዝተፈላለዩ ናይ ወሰን ነገራት ይረኣዩ፣ ምስ ታሪኻዊ ቅጥዕታት። ኣረኣእያ እቲ ምስሊ ምስ ታሪኻዊ ዕድል እዩ።

ካብ ዕንፀይቲ ዝተሰረሐ ናይ ገዛ ጠሬጰዛ ጣውላ ብፃዕዳ ሕብሪ እዩ ኣብ ርእሲ እቲ ጣውላ ድማ ብረድስትን ንእሽቶይ ብያትን ኣሎ ብድሕሪኢ ሶፋ ኣሎ።

ብመልክዕ ሓወልቲ ኣኽሱም ዝተቐረፁ ኣናእሽቱ እምኒታትን ብመልክዕ መስቀል ውን ተቐሪፆም ንመሸጣ ዝተቐረቡ ዝመስሉ ቅርፃ ቅርፅታት እዮም፡፡ እዚኦም ኣበይ ቦታ ዝሽየጡ ይመስለኩም?

ደቂ ራያ ኣብ ዙርያ ሓዊ ከቢቦም የውግዑ ኣለዉ፡፡ እዚ ንሪኦ ዘለና ኩነታቶም ብጣዕሚ ዝበሃግ እዩ፡፡ ካብዚ ኩነታት ፍቕሪ ክንምሃር ይግባእ፡፡

ኣብዚ ሓንቲ መኪና ኣብ ሳዕሪ ዝበዝሖ ሜዳ ኣብ ወርቃዊ ብርሃን ጸሓይ ደው ኢላ ትረአ። ጻዕዳ ኣካላታ ብቐይሕን ጸሊምን ስርርዕ ቅርጺ ዝተሰለመ ኮይኑ፡ኣብ ድሕሪት ብዓበይቲ ፊደላት "ኤፍ.ጀይ ክሩዘር"ዝብል ጽሑፍ ተጻሒፉ ኣሎ። ንናጽነትን ዳህሳስን ዝውክል እዩ።

ብዘመናዊ መንገዲ ጥቅሚ ዘለዎ ምሰ ኣጎጊ ውህብቶታት ክጥቀሙ ብብርሃን ምድግጋፍ ብዝብል ስያሜ ሓዱሽ ናይ ልቃሕ ኣገልግሎት ንብርሃን ባንክ ኣቅሪቡ ኣሎ

ዓብዪ ግድሚ ወይ ጎቦ ብዝተፈላለዩ ዓይነት ዓይነት ተክልታት ዝማዕረገን ከምኡ እውን ሳዕርታትን አእማንን ዝበዝሖ ኣብ እግሪ እቲ ጎቦ ብቆርቆሮ ዝተሰርሐ ናይ ገባራት ገዛታት ዘለውዎ ኣብ ትሕቲ እቲ ገዛውቲ እውን ተሓራሲ መሬት ዘለዎ እዩ፡፡

እዚ ብጡብ ወይ እምኒ ዝተሰርሐ ኣረጊት ቤተ ክርስቲያን ዘርኢ እዩ። እቲ ነዋሕቲ መናድቕ ዝተሰብረ ይመስል፣ ብሓጺን መከላኸልን ገመድን ድማ ዝተደገፈ እዩ። ሰባትኣብ ቅድሚኦም ደው ኢሎም ኣለዉ። እዚ ስእሊ ዘሎ ኣረጊት ህንጻ ቤተ ክርስቲያን ዶ ይመስለኩም?

እዚባህላዊን ሃይማኖታውን ከበሮ እዚ ምስ ደወል ወይ ከበሮ ዝበሃሉ መሳርሒታት ኣብ ኣምልኾ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ከበሮን ጸናጽልን ንምንታይ ኣገዳሲ እዩ፡፡ መንፈሳዊ ትርጉም ከበሮ እንታይ እዩ?

ኣብ ኢትዮጵያ ከተማ ኣክሱም ዝርከብ ኣትራኖስ ፋንታዚ ሆቴል ኤንድ ስፓ ዘመናዊ ሆቴል እዩ። እዚ ሆቴል ጥንታዊ ታሪኽ ኣክሱም ምስ ዘመናዊ ምቾት ብምውህሃድ ፍሉይን ምቾትን ዝመልኦ ስምዒት የቕርብ።

እዚ ኣብ ኣኽሱም ከተማ ዝርከብ ኣንቲካ ዝበሃል ፍሉይ ባህላዊ ቤት ምግቢ እዩ፡፡ ናይዚ ቤት ምግቢ መገልገልታት ባህላዊ እዮም፡፡ ውሽጢ ደስ በሃሊ እዩ፡፡

እዚ ብጫን ጻዕዳን መስመራት ዝሓዘ ሰፊሕ ሜዳ ከም ሙዚቃዊ ድርሰት ይረአ። ብጸጋም ቀጠልያ ሳዕሪ ይርአ፣ ኣብ ልዕሊኡ ድማ መስመር ተክልን ኣብ ትሕቲ ንጹር ሰማይ ርሑቕ ከተማን ኣሎ። እዚ ንጽባቐ ተፈጥሮን ስራሕ ወዲ ሰብን ብስኒት የቕርብ።

ኣብ በሪ መእተዊ ምልክት ላዕለዋይ ቤት ፍርዲ፣ ኣብ ማእከል ሚዛን ፍትሒ። ንትካል ሕግን ፍትሕን ዝውክል ወግዓውን ሕጋውን ትርኢት ይረአ። ናይ መእተዊ ምልክት ላዕለዋይ ቤት ፍርዲ ወረዳ ሽረ ድማ ከምዝኾነ ይሕብር።

እዚ ኣብ መሬት ዝተቐብረ ዘርኢ ኣፍ ኩቱ እዩ። ብረት ርእስን ነዊሕ ዕንጨይቲ መትሓዚን ኣለዎ። ኣብ መሬት ኲዒትካ ሑጻ ወይ ኣእማን ንምእካብ ዝጥቀመሉ መሳርሒ እዩ።

ጽምብል መርዓ ወይ በዓል ዝኽበር ጽምብል ይረአ። ገሊኦም ቈልዑ ምስ ኣሕዋቶም ክስዕስዑ ኣለው፣ እዚ ኸኣ ባህ ዜብል ምዝንናይ የስምዕ። ናይ ሓጎስን እምነትን ጽምብል እዩ ዝመስል። እዚ ድማ ተቐባሊነትን ባህልኻን መንነትካን ዝገልፅ እዩ።

ኣብ ትግራይ ከባቢ ገጠር ንመንበሪ ዝስራሕ ጎጆ ገዛ እዩ። ጎጆ ገዛ ካብ ሳዕርን ዕንፀይትን ዝተከደነ ኮይኑ ኣብኡ ኮፍ ክትብል ብጣዕሚ እዩ ደስ ዝብለካ።

እዚ ኣብ ኣኽሱም ካልኣይ ብርኪ ቤት ትምህርቲ ዝርከብ ናይ ተመሃሮ ሽንት ቤት እዩ፡፡ ተመሃሮ ነዚ ሽንት ቤት ኣብ ምፅራይ እናሰርሓ ይርከባ፡፡

ገቢ ለልማት ዝብል መፅሄት ይርአ ኣሎ፡፡ ኣብዚ ዘመን እኒ መፅሄትን ጋዜጣን መንበቢ የብሎምን፡፡ መንበብቲ ትኩስ ዜና ናብ ዝርከበሎም ናይ ኤለክትሮኒክ ማሕበራዊ ሚድያታት እዮም ገፆም ኣዚሮም፡፡

ብተለምዶ ኣብ ትግራይ ክልል ዝፍለጥ ኮይኑ ሕንባሻ ጎጎ ካልኦት እናተባህለ ዝፍለጥ ኮይኑ ጣዕሙ ብጣዕሚ ጥዑምን ምቁርን ደስ ዝብል እዩ ።

ኣብ ውሽጢ ሓደ ጸሊም ክዳን ዝተኸድነ ሰብኣይ ማይክሮፎን ኣብ ኢዱ ሒዙ ክደርፍ ወይ ክዛረብ ይረአ። ብድሕሪኡ ከም ኪቦርድ ዝኣመሰሉ መቕረጺ መሳርሒታት ኣለዉ። ኣብዚ እንታይ ዓይነት ሙዚቃ እዩ ዝጻወት ዘሎ? ኣብ ጥቓኡ መጻወቲ ሙዚቃ ኣሎ ድዩ?

ካብ ምልክት ዴሊ ዝመጹ ሽዱሽተ ጀል ብርዒታት ኣለዋ። ሰለስተ ጸለምቲ እቶም ካልኦት ሰለስተ ድማ ሰማያዊ እዮም። እዘን ብርዒታት ንተማሃሮ ወይ ንቤት ጽሕፈት ዝኸውን ዝተዳለዋ ኮይነን፡ ጠቓምን ግብራውን ስምዒት ኣለወን።

ኣብዚ ኣብ መደርደሪ ብጽፉፍ ቅርጺ ዝተሰርዐ ጠራሙዝ ዘይቲ ኣውሊዕ ይራኣዩ ኣለው። ጽቡቕን ጥዕና ዘለዎን ምብሳል ዘተባብዕ ሕብራዊ ምልክታት ዘለዎ እዮም።

ኣብ ክፉት ሜዳ ደው ኢላ፡ ዓባይን ሓያልን ዑፍ በረኻ ትርአ። ነዊሕ ክሳዱን ዓቢ ጸሊም ጸጉሩን ብጽቡቕ ተቐሪጹ ኣሎ፤ ተፈጥሮኣዊ ሓይሊ ህይወት ዝመልአ ስምዒት ይፈጥር።

ኣብ ክረምቲ እዋን ተዘሪኡ ብብዙሕ እንክብካቤን ፀረ ፃህያይን ፀረ ባልዕን እናተገበሮን እናተፀሃየን ዝበቆለ እንትከውን ክትርእዮ ደስ ዝብልን ሓምለዋይ ዝመስል ቃንጫ ዘለዎ እንታይ ይብሃል ሽሙ?

ክልተ ሰማያዊ ኣውቶቡሳት ኣብ ጽቡቕ ብርሃን ዘለዎ ጽርግያ ብተኸታታሊ ደው ኢለን ኣለዋ። ኣብ ጽሩይን ዝተዳለወን መሬት ደው ኢለን ዘለዋ መካይኖም፡ መጓዓዝያ ድሉው ምዃኑ ናይ ተስፋ ስምዒት ይህባ።

ኣብዚ ሓደ እንዳ ፍረታት ብዝተፈላለየ ዓይነት ፍረታት መሊኡ ኣሎ። ኣብ ልዕሊ እቲ ድኳን ኣብቲ ባንኮኒ ብዙሓት ባናናን ኣናናስን ተሰቒሎም ኣለዉ። እዚ ድኳን መዓልታዊ ብዙሓት ዓማዊል ዝቕበል ዶ ይመስለኩም? እቶም ዝቐርቡ ፍረታት ካበይ ከም ዝመጹኸ ክትግምቱ ትኽእሉዶ፧

እዚ ዓብዪ ውሕድ ኣካል ናይ ኣባይ እዩ፡፡ እዚ ሩባ ንሱዳንን ግብፅን ናይ ህይወቶም መሰረት እዩ፡፡ እዚ ንዖኦም ሰማዮም እዩ እንተተባህለ ምግናን ኣይኮነን፡፡

አብ ሃገርና ዝተፈላለዩ ዓይነት ዘመናዊ መጋዓዝያ ዘለዎ እንተኮን ካብአቶም ሓደ መኪና እንትኮን እዚ ከም እንዕዘቦ ድማ ዝተፈላለዩ መካይን ሰባት ካብ ናብ ዝጋዓዓዙሉ ናይ መካይን ዝርከባሉ መናህርያ እዩ። እዚ ቦታ አበይ ከባቢ ይመስለኩም?

ንእሽተይ ናይ ዩኤስቢ ዴስክ ፋን ብጸሊም ቀጠልያ ትርአ። ኣብ ቅድሚት ናይቲ ፋን ብብሩርን ጻዕዳን ዝተሰርሐ መቆጻጸሪ ፓነል ኣሎ። ምቹእ፡ ዘዛንን ጽሩይን ናይ ውሽጢ ገዛ ሃዋህው ዘርኢ ኮይኑ፡ ንመጽናዕቲ ወይ ንምዝንጋዕ ፍጹም ኮይኑ ይስምዓካ፡፡

ኣርማ ኣገልግሎት ፖስታ ኢትዮጵያ፣ ኣብ ማእከል እቲ ክቢ ኣርማ፡ ሓንቲ ኢድ ካብ ፖስታ ዝተሰርሐ መዶሻ ሒዛ ትርአ። "ኢንተርፕራይዝ ኣገልግሎት ፖስታ ኢትዮጵያ"ን ዝብሉ ቃላት ብኽልቲኡ ቋንቋታት ተጻሒፎም ኣለዉ። እቲ ናይ ኣገልግሎትን ስርዓትን ርክብን ስምዒት የመሓላልፍ።

እቲ ስእሊ ሰለስተ ናይ ከንፈር መመላኪዒ ኣብ ፕላስቲክ ቦርሳ የርኢ። ቀይሕ ሕብሪ ዘለዎም ኮይኖም፡ "ፋሽን ቤስት ኮለር ዋተርፕሩፍ ማት" ዝብል ቃላት ተሓቲሙ ኣሎ። እዘን ናይ ከንፈር እርሳስ ንእንታይ ዓይነት ስራሕ እየን ጽቡቓት?

ንእሽቶ ቀይሕ ሕብሪ ዝተለኽየት ባጃጀ የርኢ። ኣብ ድሕሪት ጸሊምን ጻዕዳን ዝተሸፈነ መትሓዚ ኮይኑ፡ ብብዙሓት ብጫን ጀሪካን ዝተመልአ እዩ። ቀይሕን ጸሊምን ክዳን ዝተከደነ ሰብኣይ ነቲ ጀሪካን ክመልኦ ይረአ። ኣብ ስእሊ ዘሎ ሰብ እንታይ ዓይነት ንጥፈት ይገብር ኣሎ ትብሉ?

ኣብ ሑጻ ዝበዝሖ መበገሲ መድረኽ፡ ተቐዳደምቲ ውድድር እግሪ ኣብ መበገሲ ቦታኦም ተሰሪዖም፡ ምልክት መበገሲ ይጽበዩ። ድሕሪኡ፡ እቶም ተዓዘብቲ፡ ኣብ መድረኽ ኮፍ ኢሎም፡ ጽዑቕ ውድድር ዝፈጥሩ ሃዋህው ይፈጥሩ። ናይ ፍናንን ትጽቢትን ስምዒት ኣብ ኩሉ ቦታ ርኡይ እዩ።

ካብ ጽኑዕ እምኒ ዝተቐርጸ ጸቢብ መንገዲ ብወርቃዊ ብርሃን ይበርህ። ልዑል መንደቕ እምኒ ብባህላዊ ቅርጻታት ዝተመልአ እዩ። ብድሙቕ ቀጠልያ ሕብሪ ዝተቐብአ መስኮት ኣብ መንደቕ ተሰሪዑ ስለዘሎ፡ ንሕብሪ እቲ እምኒ ጐሊሑ ዝረአ ቅርጺ ይውስኸሉ።

ካብ እምንን ጭቃን ዝተሰርሐ ኣረጊት መስቀል ዝመስል ገዛ ወይ ቅዱስ መቓብር ዘርኢ እዩ። እቲ ገዛ ብቅዲ ስሩዕ ህንጻ ዝተሃንጸ ኮይኑ፣ ኣብ ከባቢኡ ዘሎ ኣትክልትን ዕምባባታትን ብንጹር ዝተሓዋወሰ እዩ። እዚ ኣረጊት መቓብር ድዩ ወይስ ቤተ ክርስቲያን ክትፈልጡ ትክእሉ ዶ?

ኣርባዕተ ዝተፈላለዩ ብረት ዝኾኑ በትሪ (ናይ እግሪ ደገፍ) ተገሊጾም ኣለዉ። ዝተፈላለየ ቅርጺ ዘለዎም ኮይኖም ኩሎም ከም ሓገዝቲ መሳርሒታት ይጥቀሙ። ብጣዕሚ ጠቐምቲ እዮም!

እዚ ክልተ ሰባት እግሮም እናተራእየ ዘርኢ እዩ። እቲ ሓደ ቀይሕ ቡት ዝመስል ክገብር ከሎ፡ እቲ ካልኣይ ድማ ጥራይ እግሩ እዩ። እቲ መሬት ረሳሕን ብንእሽቶ ሓመድ ዝተሸፈነን ይመስል። ኣየናይ ምመረጽካ፣ ቡት ምግባር ድዩ ወይስ ጥራይ እግርኻ ምኻድ?

ዓበይትን ሰሓብትን ቆጽሊ ዘለዎ ተኽሊ ካና ሊሊ ኣብ ጥቓ መንደቕ ክዓቢ ይርአ። ኣብ ድሕሪት ድማ ዝተሰነጠቐ ግራጭ መንደቕ ኣለዎ። ገለ ካብቲ ኣብ ጽላል ዘሎ ቆጽሊ ቀጠልያ እዩ። እዚ ድማ ጽባቐን ፍሉይነትን ናይቲ ተኽሊ ዘርኢ እዩ።

ብጣዕሚ ደስ ካብ ዝብለካ ካብ ናይ ቀደም ወለድናካብ ናይ ላካ ውፅኢታት ዝስራሕ ኮይኑ ኣዝዩ ንገዛ ከም መጋየፂ ንጥቀመሉ እዩ። ሰፍኢ ድማ እናተባህለ ይፍለጥ።

እዚ ኣብ ወሰን ሓደ ጽርግያ ሓደ ዓቢይ ዕንጨይቲ ተደራሪቡ ይርአ። ኣብ ቅድሚት ዓቢይ ዕንጨይቲ ኮይኑ ኣብ ጎድኑ ድማ ሰፊሕ ቦታ ኮፍ መበሊን መደርደሪን ኣሎ። እዚባህላዊ ስነ-ጥበባዊ ስርሓት፣ ከምኡ’ውን ኣብ ከተማታት ዝረአ ትርኢታት ነቲ ዛንታ ብንጹር የርአዩ።

ኣብ ማእከል እታ ከተማ ሓደ ንግዳዊ ህንጻ ደው ኢሉ ኣሎ፣ ኣብ ማእከል ድማ ስሙ ብቐይሕ ዝተፀሓፈ"ኣሕመድ ናይ ዕዳጋ ማእከል"ዝብል ኣሎ። ኣብ ላዕሊ ዘለዉ ባነራት ንህውከትን ዕግርግርን ንግዲ ዝውክሉ እዮም። እዚ ንንጥፈታት ከተማን ዘመናዊ ንግድን ዝውክል እዩ።”

እዚ ንቕድሚት ዝጥምት ትራክተር ኮይኑ፡ ፍሉይን ሕብራዊ መልክዕ ዘለዎን እዩ። ቅድሚት እታ ትራክተር ዓበይቲ ጎማታትን ዘመናዊት ካቢንን ኣለዋ። ብጸጋም ካልእ ትራክተር ኣሎ፡ እዛ ንቕድሚት ትጥምት ትራክተር እንታይ ኣብ ዓይነት ስራሕ ትሰማሮ?

ኣዝዩ ጽሩይን ብርሃን ዝህብን ቆርበት ዘለዋ ጓል ኣንስተይቲ እያ። ኣብ ጎኒ ገጻ ብኣጻብዕ ዝቑጸር ፍሩይ ኮሚደረ እውን ሒዛ ኣላ። ናይ ጥዕና፣ ጽባቐን ተፈጥሮኣዊ ፍረሽነትን፣ ንመወዓውዒ ክንክን ቆርበት ዝተዳለወ እዩ። ጥዑይ ቆርበት ምስ ፍሩይ ኣሕምልቲ ዘወሃህድ ህያው ምስሊ እዩ።

ኣብዚ ክልተ ዓይነት ሸዊት ይራኣዩ ኣለው፣ ሸዊት መሸላን ሸዊት ዒለቦን፡፡ ክልቲኦም ዓይነት እኽሊ ንእንጀራ ተመረፅቲ እዮም፡፡ እዚ ዓይነት መሸላ እዚ እንታይ እናተባህለ ይፅዋዕ?

ፀሊም ሻሽ ዝኣሰራ ደቂ ኣንስትዮ ኣብ ለምለም ቦታ ከቢበን ተኣኪበን ኮፍ ኢለን ኣለዋ፡፡ እዘን ሕጉሳት ደቂ ኣንስትዮ ናይ ከባቢ ጐንደርን ጐጃምን ምዃነን ብሻሽ መጠምጠሚአን ክንግምት ንኽእል ኢና፡፡

ዝተፈላለዩ ሕብሪን መጠንን ዘለዎም ሃሳስ ወርቃማ /ቅይሕ ዝበሉ/ ሸንሸላት ኣብ ኣኢድ ሰብ ተዘርጊሖም ይርከቡ። እዞም ሸንሸላት ኣብ ቀይሕ ድሕረ ባይታ ይርከቡ።

እዚ ኣብ ናይ ኦሮሞ ደርፊ ዓብዪ ቦታ ዘለዎ ሰብ እዩ፡፡ ብካልኦት ብሄራት እውን ፍቱው እዩ፡፡ ሽሙ ድማ ዓሊ ቢራ ይበሃል፡፡ ዓሊ ቢራ መዓዝ ብሞት ካብ ዓለም ተፈልዩ?

ዝተፈላለየ ዓይነት ዩኒፎርም ዝገበሩ ዕግነ መናእሰይ ካብ ናይ ምግቢ ቦታ ዝበልዕዎ ምግቢ ይወስዱ ኣለዉ፡፡ በዚ ዕድመ ንዘለዉ ምስ ትምህርቲ ናይ ምግቢ ክንክን የድልዮም እዩ፡፡

ውሽጣዊ ክፍሊ ዘመናዊ ቤት ምግቢ ወይ ካፌ፣ እቲ ቦታ ብዘመናዊ መንበርን ጠረጴዛታትን ብዝተፈላለየ ድሙቕ ቀጠልያን ኣራንሺን ሕብሪ ዝተመልአ እዩ። ዓማዊል ኣብቲ ክፍሊ ኮፍ ኢሎም ይረኣዩ፤ እቲ ሃዋህው ህያውን ምቹውን ርጉእን እዩ።

ናይ ቴዃንዶ መሰልጠኒ ክለብ መፋለጢ ሻራ ተሰቒሉ ይርአ ኣሎ፡፡ ኣብዚ መፋለጢ ዝተፈላለዩ ናይ ቴዃንዶ ምንቅስቓሳት ዘርእዩ ሰሓብቲ ምስልታት ይርአዩ ኣለዉ፡፡

መፅሓፍትን ጋዜጣን ዝበሃሉ ናይ ዝተፈላለዩ ናይ ማሕበረሰብ ምቅስቃስ ዝገልፅ ኮይኑ፤ ኣብዚ ብቀይሕ ሕብሪ ተፃሒፉ ዘሎ ሪፖርተር ዝብል ርእሲ ጋዜጣ እዩ። ጋዜጣ ምንባብ ብጣዕሚ እየ ዝፀልእ።

ፃዕዳን ሕብራዊትን ፍንጃል ምስ መትሐዚአን ማንካን ቡና ተሰትይዋ አብ ሰርቪሳ ተቀሚጣ አብ ሕብራዊን ስርናየታይ ድሕረ ባይታ ትርከብ፡፡ እዛ መስተይት ቡና ፋንጃል ደስ በሃሊት እያ፡፡

ሃይላንድ ይርአ ኣሎ፡፡ ኣብ ዝማዕበሉ ሃገራት ብኬሚካል ዘይተበከለ ፅሩይ ናይ ከርሰ መሬት ማይ ንምርካብ ስለዝፅገሙ እዮም ሃይላንድ ዝጥቀሙ ይበሃል፡፡ ንሕና ኸ እንታይ ኮይንና ንኾን ሃይላንድ ንጥቀም፡፡

እዚ ካብቲ ድኳን ወጻኢ፡ ብሽክለታታት ብጽፉፍ ተደራሪበን፡ ጎማታት ብሽክለታ ድማ ኣብ መንደቕ ተሰቒለን ይረኣያ። ብቐጥታ ኣብ ጎኒ እቲ ጎደና ብሓጺን ዝተሰርሐ ማዕፆ ድኳን ይርአ። እዚ ነቲ ንግዳዊ ቦታን ናይ ብሽክለታ ኣቑሑትን ብንጹር ዘርኢ እዩ።”

እዞም ዝተፈላላዩ ሰባት ዝተፈላለዩ ክዳናት ወይ ካናትራ ቀይን ፃዕዳን ኣብ ቲ ቀይሕ ካናትራ ቁፅሪ ዝተፃሓ እንትከውን ዘለዎ ብርክት ዝበሉ ናይ እስፖርት እንቅስቃሰ ድይስ ወይ ናይ ሰለማዊ ሰልፍ ናይ ምንታይ የከውን ትብሉ?

ኣብ ትግራይ ካብ ዝርከቡ ባህላዊ መስተ ሓደ ዝኮነ ሜስ እንትከውን ካብ ማዓርን ጌሾን ዝስራሕ ብጣዕሚ ጡዑም ምኳኑ ትፈልጡ ዶ ?

ዝተፈላለዩ ዓይነታት ናይ ደቂ ኣንስትዮ መጋየፅን መመላኽዕን ወይ ከዓ ናይ እዝኒ ይረአዩ ኣለው፡፡ ናይ እዝኒ ካብ ወርቂ ወይ ካብ ወርቂ ጥማዕ ይስራሕ፡፡ ካብ ምንታይ ዝተሰርሑ ናይ እዝኒ ትገብራ?

ዶክተር ኣብዪ ኣሕመድ ስለ ኣቶ ደመቀ መኮነን መድረክ ላይ በተሰበሱቡ ባለስልጣናት ፊት ንግግር ኣድርገው ነበር፡፡ ይህ ምስል ያንን መድረክ የሚያዘክር ነው፡፡

ንባዕልናን ንቤተሰብናን ካብ ኮሮና ቫይረስ ንከላከል ዝብል መፋለጢ በቢግዝኡ ብሚድያ ይኩን ብፖስተራት ይዝርጋሕ እዩ። ኣብ እንሰርሖ ስራሕቲ መፋለጢ ምጥቃም ብጣዕሚ! ብጣዕሚ ኣድላይ እዩ ወሳኒ።

መፋለጢ፡- ናይ ሓደ ድርጅት ስራሕ ወይ ድማ ክፋለጠልና እንደልዮ ምህርቲ ንምፍላጥ ዝጠቕመና ሜላ መላለዬ መፋለጢ ኢልና ንፅውዖ፡፡ እዚ ናይ ሞባይን ጥቅልል ሜጋ ባይት የፋልጥ ኣሎ፡፡

እዚ ጸሊምን ጻዕዳን ቆርበት ሳሎን ሳሎን ቤት እዩ። ዓቢ ቅርጺ ዘለዎ ጸሊም ቆርበት ሶፋ ጻዕዳ መቐመጢ ቅልጽምን ዘለዎ እዩ። ኣብ ቅድሚት ጸሊም ዕንጨይቲ መሰረትን ጻዕዳ ብርጭቆ ላዕለዋይ ክፋልን ዘለዎ ዘመናዊ ጠረጴዛ ኣሎ። እቲ ሶፋ ዘመናውን ውቁብን መልክዕ ኣለዎ።

እዞም ኣርቲስ ብዙሕ ግዜ ኣብ ናይ ቴለብዥን ፕሮግራም ምህርትታት እንተፋልጡ ኢና ንሪኦም፡፡ እዞም ሰራዊት ፍቅሬ ዝበሃሉ ኣርቲስት ብዙሕ ዘፍቅሮም ተኸታሊ ዘለዎም እዮም፡፡

እዚ ኣብ ሓደ መድረኽ ዝቐርብ ኣቀራርባ እዩ። ኣብ ቅድሚት ብብዙሕ ማይክሮፎናት ዝተሰለመ መድረክ፡ ብድሕሪኡ ድማ ብቀይሕ ጽሑፍ ዝተሰለመ ባነር ኣሎ። እቲ ጽሑፍ ዕላማ ኣኼባን ዝተዳለወ መልእኽትን ብጻዕዳ ፊደላት ዝሓዘ እዩ። እዚ ኣቀራርባ ናይ ኣኼባን ሓበሬታ ምልክታን እዩ።

ኣብ ዕዳጋ ኣብ መዳበርያ ኮፍ ኢሎም ፍሩያት ቀጠልያ ቆጽሊ ዘለዎም ኣሕምልቲ ይራኣዩ። ዓበይቲ፡ መሸላ ዝመስሉ ቆጽሊ፡እቲ ፍርያት ፍሩይን ጥዕና ዘለዎን ኮይኑ፡ መንፈስካ ዘሐድስ ስምዒት ዝፈጥርን እዩ፡፡

ዓለባ ዓድታት ዝሽየጥሉ መደዳታት ኣለዉ፡፡ እዚ ከባቢ ብምኽንያት እዚ ዓለባ ዓዲ ፅቡቕ መልክዕ ፈጢሩ ኣሎ፡፡ ንዓዳጊ ድማ ዝበለ ደስ ዘብል እዩ፡፡

እዞም ሰብኣይ ዶክተር ደጀነ መዝገቦ ይበሃል፡፡ እዚ ዶክተር ናይ ውድብ ናፅነት ትግራይ ኣቦ ወንበር እዩ፡፡ ኣብ ፖለቲካ መድረኽ ርኡይ ተዋስኦ ዝገብር ዘሎ እዩ፡፡

እዚ ክልተ ብጻዕዳ ቀለም ዝተሸፈና መካይን ከም ምልክት ስራሕ ኣብቲ ሑጻ ዝበዝሖ መሬት ኮፍ ኢለን ኣለዋ። ብድሕሪት ዝረኣዩ ህንጻታትን ንጹር ሕብሪ ሰማይን ንተፈጥሮኣዊ ጽባቐ ናይቲ ምስሊ ይውስኹ።

ሰባት ዕለታዊ ናብርኦም ንምምራሕ ዝጥቀሙሉ ዓይነት ንእሽተይ ሸቀጣ ሸቀጥ ካብ ላካ ዝተሰርሐ ናይ መኮስተር፣ መሽረፈትን ኣብ ጣውላ ተቀሚጡ ኣሎ ።

መዐደሊ ነዳዲ ኮይኑ፡ ብዙሓት ዓበይቲ ቀያሕቲ ናይ ጽዕነት መካይን፣ እዚ ድማ ምጉያይ ስራሕን ምናልባት’ውን ህጹጽ ወይ ምዝንባዕን ዘመልክት እዩ። ኣብ ጥቓ እተን ፓምፕታት ሓንቲ ንእሽቶ ሰለስተ ጎማ ዘለዋ መኪና ደው ኢላ ኣላ። ብድሕሪት ስራሕ ህንፀት ይካየድ ኣሎ።

አብ ሓደ ናይ ትግራይ ባንዴራ ዝተንጠልጠለሉ ገዛውቲ ብፃዕዳ ሕብሪ ዝተለመፁ ደብሪታትን ብቀይሕ ሕብሪ ዝተለመፁ ብቆርቆሮ ዝተሰሩ ገዛውቲን ይርከቡ፡፡ ፀሊም ሕብሪ ማዕፆ ናይ በሪ ዘለዎ ኮይኑ አብ ውሽጡ እውን መኪና ናይ ገዛ አላ፡፡ ወይ ትግራይ ዓደይ!

መፋለጢ አብ ዝተፈላለዩ በሪ ገዛውቲ ናይ ስራሕ መፋለጢ ታፔላ ይርከብ፡፡ ንአብነት ሰብለ ናይ ቁንጅና መሰልጠኒ ማእከል ዝብል ብብጫ ሕብሪ ተፃሒፉ፤ ምዝገባ ጀምረናል ዝብል ከዓ ብቀይሕ ሕብሪ ተፃሒፉ ይርከብ፡፡ ንሓሙሽተ አልባሶ ቁኖ ዋጋ ክንደይ እዩ?

እዞም ሙስሊም ኣብ ናይ ባዕሎም ሃይነማኖታዊ ሜዳ ቦታ ኮይኖም ንዓቶም ንሃይማኖት ዝገልፅ ዓይነት ክዳን ተኸዲኖም ሃይማኖታዊ በዓሎም ንምኽባር እናሰገዱን እናፀለዩን ይርከቡ፡፡

ተመሃሮ ኣብ ዝተፃበበ ክፍሊ ይመሃሩ ኣለዉ፡፡ ከምዚ ዝኣምሰለ ክፍሊ ፅቡቕ ናይ ምምሃር ሃዋሁ ከይህሉ ካብ ምሕዋኹ ብተወሳኺ ንተመሓላለፍቲ ሕማማት እውን የቃልዕ፡፡ ብሓቂ እዚ መፍትሒ የድልዮ እዩ፡፡

ዳዊት መትሓዚ መፅሓፍ ቅዱስ ንከይባላሾ መትሓዚ ብኣመንቲ ኦርቶዶክስ ተዋህዶ ክርስትያን ካብ ቆርበት ኣልፊዖም ዝሰርሕዎ እንትከውን ንስኩም'ከ ሪኢኩም ዶ ትፈልጡ ?

ህጻናት ኣብ ሓደ ገጠር ጸወታ ናይ ጠረጴዛ ኩዕሶ እግሪ ክጻወቱ ይረኣዩ። እቶም ቆልዑ ኣብቲ ጸወታ ክሕጎሱን ክዋፈሩን ይረኣዩ፣ እዚ ድማ ናይ ንጹህ ናይ ቁልዕነት ሓጎስን ምዝንጋዕን ስምዒት ዘመሓላልፍ እዩ።

ናይ ትውፊት ስምዒትን ዓሚቝ መንፈሳውነትን ዘንጸባርቕ እዩ። ቤተ ክርስቲያን ክኸፍት ምርኣይ፡ ዋላ’ኳ ልሙድ ልምዲ እንተኾነ፡ ናይ ቅድስናን ኣኽብሮትን ዝህብ፣ ሓደ ሽማግለ ባህላዊ ክዳን ተኸዲኑ ማዕጾ ናይ ሓደ ጥንታዊ ቤተ ክርስቲያን ክኸፍት ክፍትን ከሎ ዘርኢ እዩ።

እዚ ናይ እዳኮስመትክስ ኮይኑ ብኣብዛሕ ናይ ደቂ ኣንስትዮ መፃባበቂ ወይ መጋየፂ ዝተፈላላዩኣይ ፀጉሪ ይኩን መመላኪዕ ብኣብዛሓ ንርኢ ከም ዘለና ንዕዘብ

እዚ ብዙሓት ቮልክስዋገን ቢትልስ ኣብ ምድረበዳ ብዝተወደበ ቅርጺ ይረኣያ። እዘን ብዝተፈላለየ ሕብሪ ዝተቐብኣ መካይን፡ ከም ምልክት ታሪኽ ተኣኪበን ይርከባ። ገለ ካብተን መካይን ማዕጾአን ተኸፊተን ይረኣያ። እዚ ኩነታት እዚ ነቲ ባህላዊ ትርኢት መካይን ዝገልጽ እዩ።

ንቡን ምፍላሕ ስርዓት ክውዕሉ ተወቓቒቦም ዝተሰርሑ ፈርኖሎ፣ ናይ ፈናጅል መቐመጢ፣ ዕጣን መደከሪ፣ ጀበና መቐመጢ ይርአዩ ኣለዉ፡፡ እዞም ኣብዝሓ ክፋሎም ካብ ዕንጨይቲ ዝተሰርሑ መገልገልታት ጥበባዊ ኣሰራርሖኦም ዘግርም እዩ፡፡

ኣብዚ ሰለስተ ናይ ባቡር መስመር ኣሎ፡፡ እዚ ሰለስተ መስመር ዝጥቀም ባቡር ብዙሕ ህዝቢ ብሓደ ግዜ ከንቀሳቕስ ዝኽእል እዩ፡፡ ደስ በሃሊ እዩ፡፡

ኣብዚ ናይ ቀርኒ ኣፍርካ ካርታ ምስሊ ዘለዎ ወርቀት ናይ ዕረ ተክሊ እውን ዘለዎ ኣፍሪ ኸርባል ዝብሃል ሳምና እዩ። ካብ ዕረ ድማ ዝተሰርሐ እዩ። ዕረ ብጣዕሚ እዩ ዝመርር! ስለዚ ንቶም ታህዋስያን እውን ስለዝመርር ይቀትሎም።

ቴሌቪዥን ትግራይ ፈነወ ዜና ኮይኑ፡ እሞ ድማ ብዛዕባ ማሕበር ቀይሕ መስቀል ኢትዮጵያ ዘበርከቶ ናይ ሕክምና ናውቲ ጸብጺባ ኣላ። ናይ ሰብኣዊ ደገፍን ምትሕግጋዝን ስምዒት ዘመሓላልፍ ኮይኑ፡ ንዝተጸገሙ ሰባት ዓቢ ተስፋ ዝህብ እዩ።

ሰለስተ ደቂ ኣንስትዮ ባህላዊ ክዳን ተኸዲነን ደው ኢለን ይረኣያ። ብኢደንን ባህላዊ ኣቑሑትን ኣብ ርእሰን ሒዘን፣ ናይ ኢትዮጵያ ባህላዊ በዓል ወይ ናይ ጎደና ጽምብል ዘመልክት ይመስል። እዘን ደቂ ኣንስትዮ ኣብ ምንታይ ዓይነት ባህላዊ ንጥፈታት ይሳተፋ ኣለዋ?

ብጣዕሚ ተፈጥሮኣውን ሰላማውን ገጠራዊ ቦታ እዩ፡፡ ነዋሕቲ ጽላሎት ዘለዎም ኣግራብ ኣብ ጐኒ እቲ ጽርግያ ተሰሪዖም ኣለዉ፤ ብፍላይ ኣብ ማእከል ዘለዉ ኣግራብ ሰፊሕ ጽላሎት ይፈጥሩ፣ ንዕረፍትን ሰላምን ዘድልየካ ኩሉ ዘለዎ ድንቂ ቦታ ይፈጥሩ፡፡

መጉዓዝያን ትራስፖርትን ዝተፈላለዩ ተሽከርከርቲ ናይ ህዝቢ ወይ ከዓ ናይ ፅዕነት ተሽከርከርቲ ኣለው። እዚኣ እውን ካብቶም ናይ ፅዕነት መካይን ሓደ እንትከውን ሓደጋ ኣብፅሓ ብሕጊ ኣክበርቲ ጠጠው ኢላ ኣላ።

እዚ ኣብ ሰማይ ከም ንፋስ ዝነፍሓ ኣዕዋፍ፤ ኣብ ታሕቲ፡ መብራህቲ ከተማን ጨናፍር ኣግራብን ምስቲ ተፈጥሮኣዊ ጽባቐ ይወሃሃድ። እዚ ምስሊ ንናጽነትን ጻውዒት ሰላምን ዝውክል እዩ።

ኣብዚ ትርአ ማሽን ብሩርን ጸሊምን ቀንዲ ኣካል ዘለዋ ኮይና፡ስሉጥን ዘመናውን ዲዛይን ዘለዋ እያ። እቲ ማሽን ዝጎየየሉ ቦታ፣ ናይ ኢድ ምሓዝን ናይ ልምምድ ዳታ ዲስፕለይን (ኮንሶል) ኣለዎ። እቲ ማሽን ዝተፈላለዩ ፕሮግራማት፣ ተወሳኺ መሳርሒታት ከም መትሓዚ ሞባይልን መትሓዚ ኩባያታትን ኣለዎ።

እዚ ናይ እምኒ ዓይነት ዓውደ-ጽሑፍን ናይ ህንጻ እምኒ እዩ። እቶም ዓይነታት ኣእማን ብድሙቕ ሕብሪ ወይ ብዝተቃፀለ ዝረኣዩ ኣለው፡ እዚ ዓይነት እምኒ እዚ እንታይ እዩ ዝውክል?

እዋይ ደስ ክብል! አብ ሕርሻ ቦታ በቢመስመር ተፈልዩ ገሊኡ ተተኪልዎ ገሊኡ ከዓ ንተክሊ መትከሊ ተዘጋጅዩ ይርከብ፡፡ ፊት ንፊት እቲ ናይ ተክሊ መደብ ብማስቲካ ሕብሪ ዝተለመፀ ደብሪ ይርከቡ፡፡

እዚ ሰማያዊ ስፍን ሐምላይ ካራባታን ዝለበሰ ሰብኣይ ኣብ ሓደ ጠረጴዛ ኮፍ ኢሉ ኣሎ። ኣብቲ ጠረጴዛ ቀይሕን ጻዕዳን ዕምባባታትን ናይ ወረቐት ሰነድን ተራእዩ ኣሎ፣ ብድሕሪኦም ድማ ስእልታት ኣሎ። እዚ ድማ እቲ ምስሊ ምስቲ ዝተሰርሐ ስራሕ ዝተኣሳሰር እዩ።

ብዙሓት ሰባት ተኣኪቦም ናይ ሃይማነታዊ ክብረ ብዓል እናክበሩ ይርከቡ። ፃዕዳ ባህላረዊ ክዳን እውን ተከዲኖም ኣብ ምክባር ይርከቡ። እቲ ሃይመነታዊ ብዓል እዙይ እንታይ ይባሃል?

ተጀምሩ ዘይተወደአ ህንፃ ኣብኡ ድማ ነዊሕ ሓፂን ንላዕሊ ደው ዝበለን ናበቲ ደው ዝበለ ሓፂን እውን ብሓፂን ዝተሰረሓ መሳልል ታታሒዙ ኣሎ።

ኣብ ኣፍቀርቲ ኩዕሶ እግሪ ዓቢ ናይ ፍናን ስምዒት ይፈጥር። ብፍላይ ከም በዓል ማንቸስተር ሲቲን ቸልሲን ዝኣመሰላ ዓበይቲ ክለባት ጸወታታት ዝገብርኦ ትጽቢት፡ ዋዒ ናይቲ ውድድር ዘርኢ ኢዩ። መደብ ጸወታታት ኩዕሶ እግሪ ቀዳምን ሰንበትን መርሃ ግብሪ ዘርኢ እዩ።

እንኬራ ዝበሃል መስተ ኣብ ብርጭቆ ተቐዲሑ ይርአ ኣሎ፡፡ ኣብዚ ፖስተር ናይ ኢንጆሪ ፍረ እውን እኒሀ፡፡ እቲ ምስሊ ኢንጆሪ እዚ መስተ ካብ ኢንጆሪ እዪ ተሰሪሑ ንምባል ይመስል፡፡

እዚ ሕብራዊ ካርታ ናይቲ መስመር ብንጹር ቅርጺ ኣብ መደበር መጓዓዝያ ይርአ። ኣብቲ መደርደሪ ዝጽበዩ ሰባትን ኣብ ጎድኑ ዘሎ ዓቢ መስኮትን ነቲ ተፈጥሮኣዊ ጽባቐ ናይቲ ምስሊ ይውስኸሉ።

ፅርግያ እንትስራሕ ሓመዳት እናኣከበትን እናሸርሸረትን እትጉዓዝ ዓይነት መጓዓዝያ እንትኸዉን ስማ ክዓ ግሊደር እናተባሃለ ይፍለጥ። ኣብ ከባቢኩም ከ እንታይ ዓይነት መጓዓዝያ ትፈልጡ?

እዚ ዘመናዊ ካፌ ቡዙሕ ዓሚል እንዳተገልገልለ ዘርኢ ምስሊ እዩ። እዚ ካፌ ድማ ስታንዳርዱ ዝሓለወ ኮይኑ ብጣዕሚ ፅሩይን ፅፉፉን ካፌ እዩ።

እዚኦም ዶክተር ኣረጋዊ በርሀ ይበሃሉ፡፡ ኣብ በረኻ ናይ ሕወሓት መራሒ ነይሮም፡፡ ምስ ካልኦት መራሕቲ ብዘይምስምዕምዖም ናብ ወፃኢ ተሰዲዶም፡፡ ሕዚ ግን ንለውጢ ደጊፎም ናይ ህዳሴ ግድብ በዓል መዚ ኮይኖም ኣለዉ፡፡ ሰብ ዓዱ ክኣቱ ደስ ዝብል እዩ፡፡

ንንፅህና ደቂ ኣንስትዮ ዝጠቅም ሞዴስ በቢ ዓይነቱን ስሙን ኣፈላላይ ዘለዎ ኣብ መደርደሪ ተቀሚጦም ኣለዉ። ኣብ ደም በጊዕ ዝኮነ ካርቶን ዘሎ እንታይ እዩ?

ባህጊ ሰላም ህዝቢ ትግራይ ዝብል ፅሑፍ ብፃዕዳ ተፃሕፉ ብድምፂ ወያነ ይመሓላለፍ ኣሎ። ግን ኣነ ሕርር! ዝብል ኣብ ተግባር ዘየለ ብዘረባ ጥራሕ ምኳኑ እዩ።

ኣብ ኢትዮጵያ ዝነብሩ ኣህባያት ዘርኢ፣ እቶም ጭላዳ ህበይ ኣብ ሳዕሪ ዝበዝሖ ጐልጐል ደው ኢሎም ፣ሰፊሕን ኣኽራን ዝበዝሖን ገጠር ይጥምቱ ኣለዉ። ንምእማኑ ዘጸግም ተፈጥሮኣዊ ጽባቐን ሰላማዊ ሃዋህው ኣኽራናት ኢትዮጵያን ፣ ተፈጥሮኣዊ ሃዋህው ምርኣይ ፍሉይን ዘደንቕን ተመክሮ እዩ።

እዚ ውሽጣዊ ክፋል ናይ ሓደ ዓቢ ናይ ዋዕላ ኣዳራሽ ዘርኢ ኮይኑ፡ሓያሎ ሰባት ኣብ ዝተሰርዐ መንበር ኮፍ ኢሎም ኣለዉ። መብዛሕትኦም ተሳተፍቲ ወግዓዊ ክዳውንቲ ዝለበሱ እንትኾኑ መብዛሕትኦም ድማ መሸፈኒ ኣፍን ኣፍንጫን ዝገብሩ እዮም። እዚ ኣገዳስን ወግዓውን ኣኼባ ምዃኑ የመልክቱ።

እዚ ብሄራዊ መስተ ኮይኑ ማለት ክስተ ዝክእል ብኣብዛሓ ንዝተፈላላዩ ጉዳያት ዝውዕል እንትከውን እዚ መላት ከም መርዓ፣ ክርስትና ፣ዓመት ቆላዓ መለት ዓብይ ይኩመን ንእሽተይ ዓመት ዝክበረሉ ሕዝካዮ ዝክየድ መስተ እዩ

እዚ ዝተኣሳሰረ መንገዲ ከረንን ምሉእ ዕንጨይትን መትከላትን ዘርኢ እዩ። እቲ ጽርግያ ድሮ ናብ ሕብራዊ መልክዓ ምድሪ ይቕየር ኣሎ፡ ኣብ ርሑቕ ድማ ዝተፈላለዩ ዓበይቲ ተጓዓዝቲ ይረኣዩ ኣለዉ። እዚ ንጽባቐ ህይወትን ስምዒት ማሕበረሰብን ዝሕዝ እዩ።

እዞም ቡዙሓት እኩባት ሰብ ተማሃሩ እንትኮኑ መምህር ሓቲትዎም ኣብ ክላስ ትምህርቶም እንዳተመለሱ ይረአዩና ኣለዉ። ኣብዚ ክላስ ዘምህሮም መምህር መን ይኮን?

ኣብዚ ዝርአ መድረኽ መርዓ ብቐንዱ ብጻዕዳን ልስሉስን ሮዛን ብመጋረጃታት ዝተሰለመ እዩ። እዞም መጋረጃታት ብድሕሪት ከም ድሕረ ባይታ ኮይኖም ጽቡቕን ልስሉስን ሃዋህው ይፈጥሩ። እቲ መብራህቲ ንጽባቐ እቲ መድረኽ ዝያዳ ብምዕባይ ውዑይን ዝዕድምን ሃዋህው ዝፈጥር እዩ።

ምግቢ ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ እዩ፡፡ ኣብዚ ጋዓት ብስልሲ ንኽብላዕ ዝተዳለወ ምግቢ ተቐሪቡ ኣሎ፡፡ ከምኡ ድማ ኣብ ዝተገደበ ማዓልቲ ዝብላዕ ብጣዕሚ ፍሉይ ምግቢ እዩ፡፡

ኣብዚ ኣብ ላዕሊ ጸጋም፡ሰባት ኣብ ጸልማት ብብርሃን ኣብ ዝተቐርጸ ኣኻውሕ ክጓዓዙ ይረኣዩ። ብየማን ካብ ላዕሊ ገማግም ባሕርን ማዕበልን ይርአ። ብታሕቲ ድማ ሰላማዊ ትርኢት ገማግም ውቅያኖስን ቡናዊ ቆጽሊ ገረብን ኣሎ። እዚ ድማ ኢትዮጵያ ብተፈጥሮ ዝመልአት መስተንክር ዓለም እያ!።

ሓንቲ ዓባይ እምባ ን ዓበይቲ ተክልታትን ታሓራሳይ መሬትን ኣሎኣበኡ ድማ ብጣዕሚ ደሰ ዝብል ዘፋር ተክሊ ኣሎ። መብዛሕቲኡ ግዜ ኣብ ጎሓርያ ንጥቀመሎም እንታይ ይበሃል ሽሙ?

ፃዕዳ ጣፍ እንጀራ ብክትፎ ስጋን ሚጥምጣን ንክብላዕ ተዳልዩ ኣሎ። እዚ ምግቢ እዚ ብጣዕሚ እዩ ጡዑም። ከየብሰልካ ወይ ድማ ጥረ ስጋ ምብላዕ ሓቢ የምፅእ።

እዚ ኣብ ሓደ ናይ ስራሕ ቦታ ደው ኢላ ዘላ ዓባይ ናይ ኮንክሪት መሕወሲት መኪና የርኢ። እታ ናይ ጽዕነት መኪና ኣብ ማእከል ደው ኢላ ኣላ፡ብድሕሪት ድማ“ባማኮን”ዝብል ጽሑፍ ተጻሒፉላ ኣለዋ። እቲ ከባቢ ናይ ህንፀት ቦታ ምዃኑ ዘመልክት እዩ።

እዚ ፍርያት ጸባ ብተኸታታሊ፡ ኒዶ ብብጫ፡ ሂልዋ ብቀጠልያን ብጫን፡ ላቶ ጸባ ብሰማያውን ጻዕዳን ተሰሪዖም ይረኣይ ኣለው። እዚ ምግብን ንብረት ገዛን ዘርኢ ትርኢት እዩ።

ዓበይቲ ዛዕባታት ብዛህራ ሚድያ እንዳተማሓላለፈ ይርከብ ።እዚ ምስሊ ዘርእየና ድማ ናይ ጀነራል ታደሰ ወረደ፣ ኣማኒኤል ኣሰፋ ምስሊ እንትኮን እዚኦም ድማ ፖለቲከኛታት ትግግራይ እዮም።

ፍልይ ዝበሉ ናይ ትካል ናውቲ ይርአዩ ኣለዉ፡፡ ተሽከርካሪ ወንበር ከምኡውን ኣብ ልዕሊኡ ላፕቶፕ ዘለዎ ጠረጴዛ ይርአዩ ኣለዉ፡፡ ደስ በሃሊ ናይ ስራሕ ቦታ እዩ፡፡

እዚ ናይ ሓንቲ ኣብ ቤት ምግቢ እትርከብ ሰበይቲ እዩ። ጸሊም ጻሕሊ ምግብን ከም ስጋ ዝኣመሰለ ምግብን ሒዛ ትርአ። ኣብ ቅድሚት እንጀራ ምስ ስጋታት ይረአ ኣሎ፣ ፍሉይ ማሕበረሰብ እወን ሒዛ ትርአ።

ሰባት ኣብ ናይ እግረኛ መንገዲ ዝኾነ ሸቐጥን ስራሕን ሒዞም ዝቕመጡ ንዓሚል ብቐረባ ንምርካብ እዩ፡፡ ኣነ ግን ነዚ ተባሂሉ ኣብ ጐኒ እግረኛ ናይ መሸቀጢ ክፍቲ ቦታ እንተዝግደፍ በሃሊ እየ፡፡ ናይ እግረኛ መንገዲ ክጨናነቕ የብሉን በሃሊ እየ፡፡

እዚ ግድሚ ኣብ ከባቢ ከተማ ኣኽሱም ዝርከብ እንዳ ኣባ ሊቃኖስ ገዳም እዩ፡፡ እዚ ገዳም ብዝተፈላለዩ እፅዋት ዝማዕረገ ብምዃኑ ደስ ዝብል ግርማ ሒዙ ይርአ ኣሎ፡፡

ፈርኔሎታት ይርአ ኣሎ፡፡ ፈርኔሎ ብፈሓም ተጠቒምና ምግቢ ኮነ ካልእ ሓዊ ዘድልዮ ስራሕ ንሰርሐሉ ናይ ገዛ መገልገሊ ኣቕሓ እዩ፡፡ ፈርኔሎ ዘይብሉ ገዛ ብሓቂ ዓብዪ ነገር ዝጐደሎ እዩ፡፡

እዚ ናይ መጽሔት ኢትዮጵያ ቢዝነስ ሪቪው ገጽ እዩ። እታ መጽሔት “ዳግመ ግምት ንግዲ” ዝብላ ቃላት ብዓበይቲ ቀያሕቲ ፊደላት ብንጹር ተዘርጊሓ ኣላ። ባንዴራ ኢትዮጵያ ኣብ ማእከል መጽሔት ትረአ ኣላ። እዚ ኣርእስታት ንግድን ቴክኖሎጂን ድማ ኣብ ታሕቲ የርኢ።

ናይ ገጠር ገዛ ካብ ዕንፀይትን ካብ ሳዕሪን ዝተሰርሐ ኮይኑኣብ ቢሪ እቲ ገዛ ድማ ሓደ ቆልዓን ናይ ገዛ እንስሳ ድማ ድሙን ኮፍ ኢሎም ኣለው። ድሙ ካብ ናይ ገዛ እንስሳ የፈትዋ ምክንያቱ ከባቢካ ብጣዕዕሚ እያ ትሕሉ።

ደስ በሃሊ ካሮትን፣ ድንሽን ካልኦትን ኣብ ዕዳጋ እኔዉ፡፡ ካሮት ንፀብሒ ይኸውን፡፡ ብጥሪኡ እውን ክብላዕ ይኽእል፡፡ እዚ ምግቢ ንዓይኒ ፅቡቕ ምዃኑ ይንገር፡፡

ኣዝየዩ ደስ ብሃሊን ስሓብን ውቅብ ቦታ ኮይኑ ሓምለዋይን ሓፀርቲ ሳዕርታትን ዓበይቲ ተክልታትን ደው ዝበሉን ዝወደቁን ዝተቆረፁን እዮም። እቶም ዝወደቁ ዝደረቁ እዮም።

ዘመናዊ ዝኾነ ኣቀማቅማ ፀጉሪ ተቀምቂሙ የማናይ ጉኑ ጥራሕ ማለት ፍርቂ ርእሱ፣ ሓንቲ እዝኑ ፍርቂ ክሳዱ ዝተወሰነ ክፋል ገፁን ዝርአ ኮይኑ ናብ ኣንፈት ምብራቅ ጠጠው ዝበለ ወዲ ተባዕታይ መንእሰይ እዩ፡፡

ካብ ባህላዊ ምግብታት ዝኮነ ሓደ ናይ ኣክሱም ከባቢ ዝፍለጥ ሕልበት ዝበሃል ባህላዊ ምግቢ ፣ ስልሲ ፣ እንጀራ ኣብ መሰብ ተቀሪቡ ኣሎ።

ናይ ኮምፒተርን ናይ ቤት ጽሕፈት መሳርሒታትን መሸጣን ጽገናን ድኳን ዘርኢ እዩ። ኣብ ናሕሲ እቲ ድኳን ዘሎ ናይ ቆርቆሮ ምልክት፡ ሓድሽ ምስ ዘመናዊ ኮምፒተር ከም ዝተዋሃሃደ ይሕብር። መዓልታዊ ድሌታት ቴክኖሎጂ ንምምላእ ጠቓሚ ቦታ ምዃኑ ዘመልክት እዩ።

ናይ መበል 23 ዓብዪ ጉያ ኣብ ኢትዮጵያ ውድድር ይርአ ኣሎ፡፡ ናብ ፍፃመ በፂሑ ይርአ ኣሎ፡፡ ኣብዚ ውድድር ኣይኮነን ምስታፍ ምርኣይ እውን የሕጉስ እዩ፡፡

ባህ ዘብልን ናይ ዕርክነትን ጽምብልን ትርኢት ይረአ። ዋጋ ናይቲ ብሓባር ዘሕለፍናዮ ግዜን ጽባቐ ዕርክነትን ፍጹም ዝገልጽ እዩ። ሓላፍነት ምውሳድ፦ ኣልኮላዊ መስተ ንጥዕናኻ ክጎድእ ይኽእል እዩ። ብሓላፍነት ክትሰቲን ዕድመ ምስ በጽሐ ጥራይን ክትሰቲ ይግባእ።

እዚ ጸሓይ ኣብ ላዕሊ ትበርቕ፣ መሬት ሕርሻን ኣኽራንን ኣብ ማእከል ተሰሪዖም ኣለዉ። ሓደ መጽሓፍ ምስ ምልክት ትምህርቲ ተሰሪዑ፡ ሰባት ኣብ ታሕቲ ብሓባር ደው ኢሎም ኣለው። እዚ ኣርማ ንትምህርትን ምዕባለን ምትሕብባርን ብንጹር ዝውክል እዩ።

ሰባት ኣብ ሓደ ናይ ሕርሻ ቦታ ዑደት ይገብሩ ኣለዉ፡፡ ሰባት መብዛሕትኡ ግዜ ናብ ኣብነታዊ ስራሕ እዮም ዑደት ዝገብሩ፡፡ እዚ ድማ ካብኦም ሓደ ምዃኑ እዩ፡፡

ኣዝዩ ጽብቕትን ብጽቡቕ ዝተወደበን እንዳ ዳቦ ወይ ፓስተር እዩ። እቲ ድኳን ዕንጨይቲ መደርደሪታትን ናይ ብርጭቆ ምርኢትን ኣለዎ። ብፍላይ ኣብቲ ብርጭቆ ዝተፈላለዩ ባኒታትን ኬክን ይቐርቡ። ደስ ዘብል ሃዋህው ዘለዎ እንዳ ዳቦ ዘርኢ ኮይኑ ንዓማዊል ድሉው እዩ።

ኣብዚ ዘለዉ ኣትክልቲ ሽንጉርቲ ዝመስሉ ኣሕምልቲ ኮይኖም፡ ዝተፈላለየ ቀጠልያ ቆጽልን ጻዕዳ ሱርን ዘለዎም እዮም። እዚኦም ድማ ንመብሰሊ ጥዑም መኣዛ ዝውስኽ ህያብ ተፈጥሮ ዘለዎም እዮም።

ተሓዚ ሰብ ዘየድልዮ ባዕሉ ጠጠው ዝበለ መሳልል ይርአ ኣሎ፡፡ እዚ መሳልል ዝተሰቐለ ንምውራድ ኮነ ካብ ታሕቲ ንላዕሊ ንምድያብ ኣብ ምግልጋል ጥቕሙ ልዑል እዩ፡፡

እዚ ሓደ ወድ ታባዕታየ ኮይኑ ሚንተሪ ዘመላእ እንትከውን ማስክ ኣብ ኣፍ ሸፈኑ ሽርጥ ሚንተሪ ናይ ክልልትግራይ ዝተከደነ እ ንትከን ትዲአፍ ወይ ድማ ተጋዳላይ ከም ዝከነ ይፍለጥ።

ኣርማ ናይ ሓደ ኣገልግሎት ወይ ናይ ስራሕ ዕላማ ዘመላኽት ብዙሓት ምልክታትን ኣህፅሮተ ቃላትን ዝሓዘ እዩ፡፡ እዚ ናይ ኢ/ያ ስታስቲክስ ኣገለግሎት ዘርኢ እዩ፡፡ እዚ ከመይ ዓይነት ስራሕ ዝሰርሕ ቢሮ እዩ?

እዚ ኣብ ክፉት ሜዳ ዝርከብ መዐደሊ ነዳዲ እዩ። ኣብ ማእከሉ ሰለስተ መመላእታ ማሽናት ዘለዎ ኮይነነን፡ብንጹር ‘ዞብለ ፔትሮሊየም’ ዝብል ምልክት ኣለዎ። ኣብ ቀረባ ገዛውትን ኣብ ርሑቕ ጽርግያን ኣሎ። እዚ ድማ ትርኢት መዐደሊ ነዳድን ከተማን ብመዓልቲ ዘርኢ እዩ።

ዕዳጋ ናይ ኣቁሑን ካልኦትን ኮይኑ ኣብቲ ቦታ መካይንን ዝተፈላለዩ ታፔላታት ከም ሰላም ባልትና አዶት ባልትና ካልኦትን ብዝሕ ዝበለ ዓዳጋይን ሸያጣይን ኣብቲ ቦገታ ኣሎ።

ኣብ ተፈጥራኣዊ መልክኣ ምድሪ ሓደ ነዊሕ ጎቦ ጫፉ ውን ዝበለሐ ዘመላኸት ቦታ ይራኣይ ኣሎ፡፡ ኣብ ታሕቱ ብዙሕ ዘይባሃል ተኽልታት ዘለውዎ ብርሕቐት ጠፈር ሰማይ እንትረአ እቲ ኣብ እግሪ ዘሎ መሬት ንምታይ እዩ ፋሕሻውን ደረቕን ኮይኑ?

ካብ መሰረታዊ ግልጋሎታት ሓደ ዝኾነ ናይ ጥዕና ኬላ ወይ ሆስፒታል እዩ፡፡ እቶም መናእሰይ ግን ናይ ኩዕሶ እግሪ መቐለ 70 እንደርታ ተፃወቲ ዶ ይመስሉ? ንምንታይ ዳኣ ናብ ሆስፒታል ከይዶም?

ዝተፈላለዩ ቅርፅታት ዘለዉዎ ናይ እዝኒ መጋየፅታት ኣብ ቦርድ ተሰኪዖም ይርአዩ ኣለዉ፡፡ እዞም ናይ ቅርፂ መማረፅታት ንዓዳጊ ናይ ምምራፅ ዕድሉ ዘስፍሑሉ እዮም፡፡

እዚኣ ንውልቀ ኣካል ጉዱእ መጓዓዓዚት ትውዕል ተሽከርካሪት እያ፡፡ ኣካል ጉዱኣት ከምዚ ዓይነት ዕድል እንተረኺቦም ካብ ናብ ኣብ ምንቅስቓስ ካብ ፅግዕተኝነት ዝላቐቑሉ ዕድል የዕብይ ዶ?

ኣብዚ እንዳ ስራሕቲ ውፅኢት ዕንጨይቲ ይርአ ኣሎ፡፡ ኣብ በሪ እዚ ቤት ዕዮ ማራኺ ትርኢት ዘለዎም ዓራትን ቁም ሳጥንን ይርአዩ ኣለዉ፡፡

ስፍሕ ዝበለ ናይ ጣፍ ዘርኢ ዝተዘርአ መሬት ይርአ። ሕብሪ መለሓስ ናይቲ ጣፍ ድማ ቀይሕን ወርቃውን ይመስል፣ ምልክት ዕብየትን ምብዛሕን እዩ። ሰላምን ጽባቐን ተፈጥሮ ኣርእየኒ ኣሎ።

ሓንቲ ምግቢ ህፃውንቲ ንክሰርሑ ናይ ክዳን ናይ ክሽነ ተከዲኖም ኩሎም ማንካን ፋርኬታን ሒዞም ዝቀረበ ማትርያላት ድማ እንቃቁሖ፣ ዘይቲ፣ ቫኒላ፣ ፀባ፣ ቪኪንግ፣ መስርሒ ኤሌክትሪክን ኣለዉ ።

ኣብ ወሰን ፅርጊያ ዝተቓፀለት ታንኪ ትርአ ኣላ፡፡ ክፋላ ካብኣ ተገንፂሉ ካብቲ ፅርጊያ ወፃኢ ኣብ ዘሎ ቦታ ወዲቑ ኣሎ፡፡ ስልጣን ንምቁፅፃር ብዝግበር ግብግብ ሃገር ብኸምዚ ምጉድኣ ዘሕዝን እዩ፡፡

ሓንቲ ንእሽቶ ጓል ብመስኮት ናይ ሓደ ኣረጊትን ዝዓነወን ህንጻ ትጥምት። እቲ ቆልዓ ግን ብኣንጻር እቲ ዝዓነወ ከባቢ፡ ናይ ንጽህናን ተስፋን ትርኢት ልቢ ዝትንክፍ እዩ። እዛ ንእሽቶ ጓል ካብ ደሴታት ኮሞሮስ ክትከውን ትኽእል እያ።

ሓደ ሱፍ ተኸዲኑ ጽቡቕ ኣከዳድና ዘለዎ ሰብኣይ ክዛረብ ይረአ። ኣብ ገጹ ናይ ርእሰ ተኣማንነትን ምትኳርን ትርኢት ኣሎ። ኣብ ጥቓኡ ማይክሮፎን ኣሎ። እዚ ሰብ እዚ ብዛዕባ እንታይ ዓይነት ጉዳይ እዩ ዝዛረብ ዘሎ ይመስል?

ብዘበናዊ ሜላ ምህርቲ ንምስብሳብን ንምዝባጥን ዝተፈላለዩ ትራክተራት ኣብ ዝርከባሉ እዋን ንርከብ፡፡ እዛ ዓይነት ማሽን ድማ ጣፍ ወይ ስርናይ ብሓፂር ጊዜ ዓፂዳ ትስብስበልና፡፡ ኣብ ከባቢኹም ከምዚኣተን ዝበላ ትራክተራት ዶ ሪኢኹም ትፈልጡ?

ኣብ ኢትዮጵያ ከተማ ላሊበላ ዝርከብ ብከውሒ ዝተቖርጸ ታሪኻዊ ቤተ ክርስቲያን ቤት ጊዮርጊስ ምሉእ ብምሉእ ብመልክዕ መስቀል ዝተቐርጸ ኮይኑ፡ ፍሉይን ዝድነቕን ትርኢት ዝፈጥር እዩ። ብጥንቃቐ ዝተቐርጸ ጥንታዊን መንፈሳውን ቦታ፡ ንምእማኑ ዘጸግም ስነ-ጥበብን እምነትን ወዲ ሰብ ምስክር እዩ።

ኣብዚ ኣብ ከይዲ ህንፀት ዘሎ ህንፃ ይርአ ኣሎ፡፡ ናይ ህንፃ ማሽናት ድማ ኣብ እግሩ ኣለዋ፡፡ ዘይተወደአ ህንፃ ከባቢኡ መፅልኢ እዩ፡፡ ኣብዚ ንሪኦ ዘለና ኩነት ንሱ እዩ፡፡

ካብ ናይ ገዛን ቢሮን ኣቑሑ ወንበርን ጠረጴዛን ይጥቐሱ፡፡ ወንበር ኣብ ገዛ ኮነ ኣብ ቢሮ ከፍ ንምባል ይጠቅም፡፡ እቲ ጠረጴዛ ድማ ንናይ ቢሮን ገዛን ኣቑሑት መቐመጢ ንጥቀመሉ፡፡ ኣብ ቢሮኹም ወይ ኣብ ገዛኹም ብኸምዚ ዓይነት ከፍኢልኩም ትፈልጡ?

ብናይ ደርሆ መረቕ ብደንቢ ዝተፀብሐ እንጀራ ምስ እንቋቑሖ ቀሪቡ ኣሎ፡፡ እዚ ምግቢ ዝተፈርፈረ እዩ ዝመስል ወይ ድማ ተረፍ መኣዲ እዩ፡፡

እቲ ኣብ ምርኢት ዝቐርብ ጽቡቕ ዓራት ባምቡላ ወይ ሻምበቆ ዝመስል ፡ ንውዑይን ሰላምን ተፈጥሮ ዘንጸባርቕ እዩ። ወርቃዊ ሕብሩን ምቹው ቅርጹን ህድኣትን ዘዛንን ስምዒት ይፈጥር።

እዚ ሰብኣይ ደርሆ ኣብ በትሪ ኣንጠልጢሉ ሒዙ ኣሎ፡፡ ነጋዶ ንደርሁ ብኸምዚ መልክዑ እዮም ዝሕዝዎም፡፡ ካልእ ኣማራፂ ዘየለ ኮይኑ እዩ እምበር ንደርሆ ብኸምዚ ምሓዝስ ቅር ዘብል እዩ፡፡

እዚ መንበር እምኒ ብሰላም ኣብ ደረቕ ሳዕሪ ዝበዝሖ መሬት ኮፍ ኢሎም ይረኣዩ። ብድሕሪት ዝተቐብኡ ገዛውትን ዓቢ ተኽሊ ቃንጫን ብተፈጥሮኣዊ መንገዲ ይረአ። እእዚ ንንጹርነት ከባብን መዓልታዊ ህይወትን ጥራይ እዩ ዘርኢ።

ኣብ ትግራይ ካብ ዘለዉ ባህላዊ ክዳን ሓደ ዝኮነ ሽፎን እንትከውን ብዝተፈላለዩ ዲዛይናትን ሕብርን ንደቂ ኣንስትዮ ዝተሰፈየ እዩ። ዝሽየጥ ሽፎን ሪኢኩም ዶ ትፈልጡ ?

ሓንቲ ምልእቲን ፍርቂን ዝኮና ቀይሕ ሽጉርቲ አብ ፃዕዳ ድሕረ ገፅ ተቀሚጦም ይርከቡ፡፡ እዞም ቀይሕ ሽጉርቲ ንቡዙሕ ስድራ ንስልሲ መስርሒ ይአክላ ዶ?

ናይ ኢትዮጵያ ባህላዊ ጽምዲ ቡን ተራእዩ ኣሎ። ዝተዳለወ ቡን፡ ጀበና፡ ሳምባባን ፖፕኮርንን ኣብ ሳጹን ይቕመጥ። እቲ ጽማቝ ቡን ናብ ላዕሊ ዝድይብ ክትዕዘቦ ባህ ዘብል እዩ። ውዑይነት፣ ሓባርነትን ገዛውነትን ዘርኢ ቅርጺ ኣለዎ።

ጠቅላይ ሚኒስተር ዓብዪ ኣሕመድ ኣብ መድረኽ ወፂኦም ናይ ሽመት ቃለ ማሕላ ይገብሩ ኣለዉ፡፡ ቃለ ማሕላ ንሕሊና ሓላፍነትን ስክፍታን ዘሽክም እዩ፡፡

አሰና ! ልምዕቲ ተክሊ እያ፡፡ ሓንቲ ቡዙሕ ጨንፈር ዘለዋ ቆፃል ሕብሪ ዘለዋ ተክሊ ብጣዕሚ ደስ በሃሊትን ልምዕትን እያ፡፡ እዛ ተክሊ አብ ደረቅ ሳዕሪታት ዘለውዎ ቦታን አብ ጥቅአ ከዓ ዝተፈላለዩ ሓምለዎት ተክሊታት እውን ይርከበኩ፡፡

ኣብቲ ጸሓያዊ መድረኽ ደው ኢላ፡ እታ ዝበለጸት ዕጥቂ ዘለዋ ሮድስተር፡ ኣብ ኣካላታ ቀይሕን ጸሊምን መስመር ዘለዋ፡ ጻዕዳ ሕብሪ ዘለዋ መኪና እያ። ኣብ ማእከል ሰፊሕ ሜዳ ደው ኢላ፡ ዓባይ፡ ንኽትከይድ ድልውቲ፡ ሓይሊ ዝመልአት መኪና እያ።

እቲ ብርጭቆ በቲ ብርሃን ይበርህ፡ ፍሳስ ቢራ ድማ ነቲ ብርጭቆ ክመልኦ ይረአ። እቲ ልዑል ሪምን እቲ ናይ ገጽ ሕብርን ጽቡቕ ስምዒት ጥራይ እዩ ዝህብ።

ሓደ ሰብኣይ ኣብ ገጹ ዓቢ ፍሽኽታ ሒዙ ኣብ ሓደ መኣዲ ወይ ስትድዮ ኮፍ ኢሉ ይርአ። ገጹ ሓጐስ ዝገልጽ ኮይኑ፡ ትንፋስ ዝመልአ ፍሽኽታን ታሕጓስን የንፀባርቕ ኣሎ።

እዞም ንሪኦም ዘለና ናይ ቤተክርስትያን ንዋየ ቅድሳት ካብ ዝባሃሉ ቅዱሳት ስእላት ኣብ ትግራይ ናይ ዝነበሩ "9ቱ ቅዱሳን" ተባሂሎም ዝፍለጡ ቅዱሳን ይመስሉ፡፡ ካብቶም 9 ኸ ዝተወሰኑ ዶ ሽሞም ትፈልጡ?

እዘን ፅቡቓት ኣውቶቡስ ALTEX ዝብል ፅሑፍ ኣብ ጐነን ዘለወን እየን፡፡ ዝህብኦ ግልጋሎት ድማ ንሰራሕተኛታት ካብ መዕረፊ ቦትኦም ናብ ስራሕ ከምኡውን ካብ ስራሕ ናብ መዕረፊ ቦትኦም ምምልላስ እዩ፡፡

ሓደ ዓብይ ጻዕዳን ሰማያውን ነገር ኣብ ገጠር ዝወደቐ ኣቕሓ፣ ብሳዕርን ኣግራብን ዝተኸበበ ኮይኑ፡ ብድሕሪት ኣኽራን ወይ ጎቦታት ኣለዎ። ኣካል ናይቲ ብዛዕባ ሓደ ዝገርምን ዘይፍለጥን ነገር ሃንደበት ኣብ ተፈጥሮኣዊ ሃዋህው ምውዳቑ ዝገልጽ ዜና ኮይኑ፡ዝገርም ስምዒት ዝፈጥር ኮይኑ ይስምዓኒ፡፡

ዓቢይን ብጽቡቕ ዝተዘርአን ጽቡቕ ምሕደራ ዘለዎን ግራት ሂቢስኩስ ወይ ጓቫ። ንኣሽቱ ጽዑቓት ቀጠልያ ተኽልታት ሰላጣ ዝመስሉ ብመስርዕ ተሰሪዖም ኣለዉ። እዚ ድማ ስምዒት ጥዕናን ፍሩይነትን ክመጽእ ዕዉት ቀውዒ ተስፋን ዘንጸባርቕ እዩ።

እዚ ብሃይማኖታዊ አቅሸቲ ቃላይ ኾይኑ ባህላዊ ትሕዝትኡ ሓልዪ ብመስቀል እዳተባረከ ዓመታዊ እዚ ባዓል ጥምቀት ኾይኑ እንዳተባሃለ አብ ዓመት ብናይ ኢትዮጵያ አቋፆፂራ ጥር 11/05/2018ዓ/ም ዝውዒል ኮይኑ ጥምቀት እዳተባለ ይፂዋዒ ምኻኑ እዮ።

እቲ ባህላዊ ኣከዳድና ብድሙቕ ሕብርታትን ፍሉይ ዲዛይንን ይረአ። እቲ ኣከዳድና ብቐይሕ፡ ቀጠልያ፡ ሰማያውን ኣራንሺን ብዝተሓላለኸ ቅርጽታት ተሰሊሙ ኣሎ። ኣብ ክሳድ ዝተፈላለየ ጌጽ ኣሎ። ብሓፈሻ ባህላዊ ጽባቐ ዘርኢ መስተንክር ምርኢት እዩ።

እዚ ዓብይ ፋርማሲ እንትኮን እዚ ኣብ ምስሊ እንሪኦ ዘለና ናይ ለምለም መከላከሊ ጥንሲ ዘርኢ ምስሊ እዩ። ኣብ ትግራይ እዚ መከላከሊ ጥንሲ እዚ ኣብዚ ሰዓት እዚ ደቂ ኣነስትዮ ክጥቀማሉ ኣይምከርን ።

አብዚ ዝተፈላለዮ ምሰልታት እንርኦ ዘለና ዘተፈላለዮ ዝሸየጥ መደብር ኸም ለሸን ቅብአት ን ብተወሳኪ ድማ ብዓይነቱ ሽቶ ብሸክቲ ዝሸየጠሉ ቦታ እዮ ።ዋጋ ቅብአት ክንደይ እዮ?

ሕንባሻ ኣብ ጠረጴዛ ተቐሚጣ ኣላ፡፡ እቲ ቆልዓ ድማ ይጥምታ ኣሎ፡፡ እዚ ቆልዓ ነዛ ሕምባሻ ኢሉ ኢሉ ክቖርሳ እዩ ዝብል ጥርጣረ ኣለኒ፡፡

ደበቡ ኢትዮጵያ ብዙሓት ብሄራት ዝሓዘ ክልል እዩ፡፡ ካብቶም ብሄራት ሓደ ኣብቲ ምስሊ ብንሪኦ ዘለና ዘግርም ናይ ከንፈርን እዝንን ምትልታል ባህሊ ዝፍለጡ ሱርማ ዝበሃሉ ብሄረሰብ ሓደ እዮም፡፡

ውዑይን ኣብ ዝተዐጠነ ባህላዊ ዕትሮ ክቕመጥ ዝፈሰስ ዘሎ ምልኩዕ መስተ ስዋ እዩ፡፡ ጸሊም ናይ ኢትዮጵያ ስዋ ብኩባያወይ ብዋንጫ ዝስተይ ባህላዊ መስተ እዩ። ኣብ ልዕሊኡ ፎም /ትኪ ይረአ ኣሎ።

ነብሪ ኣብ እንስሳ ዘገዳም እንትምደብ ኣብ ጫካ እዩ ዝነብር። ነብሪ ኣብቶም ስጋ ተመገብቲ እንስሳት እዩ ዝምደብ። ኣንስተይቲ ነብሪ ዋዕሮ ተባሂላ ትፅዋዕ።

ኣብ ናይ ጋህዲ ዓለም ዘሎ ዘይመስል ናይ መድረኽ ምፅብባቕ ይርአ ኣሎ፡፡ ከምዚ ዓይነት ምፅብባቕ ብጋህዲ ርኢ ኣይፈልጥን፡፡ ነገሩ ገሪሙኒ ኣሎ፡፡

እዚ እቶም ብግዜ ዝተሰብሩ ኣእማን ከም ምልክት ታሪኽ ኣብ መሬት ተዘርጊሖም ይርከቡ፡ እቶም ድሒሮም ደው ዝበሉ ዓምድታት ድማ ከም መሰኻኽር ናይቲ እዋን ደው ኢሎም ኣለው። ጸሓይ ብድሙቕ ትበርቕ፡ እቶም ዝተሰብሩ ቅርስታት ድማ ስቕ ኢሎም ዛንታ ይዛረቡ።

ዝተፈላለየ ዲዛይን ዘለዎም ናይ ክሳድ መሳቕል፣ ናይ መቖሚያ ጫፍ እውን ይርአ ኣሎ፡፡ እዞም ጥበባት ሃገራዊ መበቆል ዘለዎም እዮም ብኽብሪ ንጠቐመሎም፡፡

እዚ ቀይሕን ጸሊምን ኤሌክትሪክ ኣየር ዝነፍሕ ካብ ጃክስሚስተር ምልክት እዩ። እዚ መሳርሒ እዚ ሓያልን ጠቓምን ግብራውን ብምዃኑ፡ ንስራሕ ጽሬት ዝቐለለ ይገብሮ።

እዚ ኣብ ኣኽሱም መንገዲ ቻይና ተባሂሉ ኣብ ዝፅዋዕ ስፋልት ወሰን ዘሎ ናይ ስየ ተኽሊ እዩ፡፡ ክንክን ግን ዝግበረሉ ዘሎ ዓይነት ኣይኮነን፡፡

ኣብ ፃዕዳ ሕብሪ ዘለዎ ኮይኑ ዓድዋ ዝብል ብዓብይ ብሰማያዊ ሕብሪ ዝትፅሓፈ ኮይኑ ፍርቂ ክቢ ብብጫ ሕብሪ ካይኖ ክልተ ጦራት ኣለዎ።

ኣብ ከይዲ ምንፃፍ ኮብል ስቶን ዘሎ ጐደና እኒሀ፡፡ ኮብል ስቶን ሙሉእ ብሙሉእ ብናይ ውሽጢ ዓዲ ጥረ ኣቕሓን ጉልበትን ዝስራሕ እዩ፡፡ ናይ ኮብል ስቶን ጐደና ተፈታዊ ዶ?

ኣብዚ ምስሊ ሓደ ዓይነት ክዳን ዝተኸደኑ ናይ ሃገረሰብ መናእሰይ ይርአዩ ኣለዉ፡፡ ኣብ ሃገረሰብ ከምዚ ዝኣምሰለ ብምኽንያት ዓመት በዓል ዝግበር ሕብረት ብዙሕ እዩ፡፡

እዚ ናይ ፃዕዳ ቡላኮር ወይ ናይ ማርከር ዳስተር እትከውን መብዛሕትኡ ድማ ኣብ ዩኒቨርስቲ እዮም ተማሃሮ ንምምሃር መምሃራን ዝጥቀምሉ። እዚ ድማ ኣብ ክላስ እዮም ዝጥቀምሉ።

እዚ ኣብ ሰማያዊ ጠረጴዛ ሰማያዊ ቆቢዕ ዘለዎ ንጹር ጥርሙዝ ማይ ደው ኢሉ ኣሎ፤ ኣብ ልዕሊኡ ‘በረራይት’ ዝብል ቃላት ብንጹር ይርአ። ኣብ ጻዕዳ መትሓዚ ዝርከብ ንእሽቶ መስተ ኣብ ጎድኑ ይርአ።

እዚ ቡናዊ ብረት ዝሕብሩ ማዕጾ የርኢ። ኣብ ላዕሊ ብሓጺን ዝተሰርሐ መትሓዚ ኣብ ታሕቲ ድማ መፍትሕ ዘለዎ ነዃል ኣሎ። እቲ መትሓዚ ብወርቂ ዝተለበጠ ክኸውን ከሎ፡ወሰን ማዕጾ ድማ ጻዕዳ ቀለም ተለኺዩ ኣሎ። ብርግጽ ኣብቲ ቁልፊ ቦታ ዝተዋህበ ምልክት ድሕነት'ዩ።

እሄ ገብስ ይባላል። በተፈጥሮ የሚገኝ ሲሆን ለምግብ ዓይነት ስንጠቀም ፤ ለጠላ፣ ለእንጀራ፣ ለቅጣ ፣ ለምጥን ያገለግላል። ኣብዛኛው ሰው ደሞ ለመመገብ እንጠቀማለን።

ኣብቲ ቀጠልያ ድሕረ ባይታ ዝተፈላለዩ ቀመማት ተገሊጾም ኣለዉ። ኣብ ላዕሊ ቡን ፡ ኣብ ታሕቲ ጸባ ኣብ ሳሙና ፡ ኣብ ታሕቲ ድማ ኣብ ንእሽቶ መትሓዚ መዓር ኣሎ። እዚ ንረብሓታት ቡን ጸባን መዓርን ዘስፋሕፍሕ መፈላጢ ዘርኢ እዩ።

እዚ ናይ ሓወልትን እንዳማርያም ፅዮን ቤተ ክርስቲያን እዩ፡፡ እታ ዝወደቐት ዓባይ ሓወልቲ ትርአ ኣላ፡፡ እዛ ዓባይ ሓወስቲ ጠጠው ዝበለት እንተትኾነ ናይዚ ከባቢ መልክዕ ፍሉይ ክኾን ነይሩ፡፡

ኣዝዩ ኣድካምን ከቢድን መዓልታዊ ስራሕ ዝካየደሉ ትርኢት እዩ! ሓደ ሰብኣይ ማይ ተሰኪሙ፣ እቲ ካልኣይ ሰብኣይ ኣብ ጥቓ ምንጪ ማይ ደው ኢሉ ኣሎ። ንብዙሓት ሰባት ማይ ወይ ምንጪ መግቢ ምርካብ ክሳብ ክንደይ ክቡርን ኣገዳስን ምዃኑ የዘኻኽረና።

ክልተ ባት ሰብኣይ ሰበይቲን ዝኮኑ እታ ሰበይቲ ኣዝዩ ነዊሕ ጨጉሪዘለዋ ኮይናኣበ ኢዳ ድማ ናይ መስቀል ቀለቤት ዝገበረት እያ። ኣብ ክሳዳ እውን ኣለዋ።

እኩብ ጽቡቓትን ንብሩህን ሽምዓታት ኣብ ምርኢት ቀሪቡ ኣሎ። ዝተፈላለየ ቅርጺ ኣለዎም፡ ዕምባባታት፡ ሉል፡ እንስሳታት (ኣዛብእን ዓሳን)፡ ከምኡ’ውን ንኣሽቱ ክቡባት ቅርጽታት። ኣዝዮም ጽቡቓትን ውቁባትን ድማ ይመስሉ፡፡

ኣብዚ ጸሊምን ጻዕዳን ኩዕሶ እግሪ ትረአ ኣላ። ኣብ ቀጠልያ ሳዕሪ ኮፍ ኢላ፡ ጸወታ ክጅምር ከም እትጽበ ደው ኢላ ኣላ፡ ኣብቲ ድሙቕ ብርሃን ጽላላታ ትድርቢ ዘላ ትመስል።

ናይ መበል 24 ዓብዪ ጉያ ኣብ ኢትዮጵያ ጐየይቲ ይርአዩ ኣለዉ፡፡ ኣብዚ ውድድር ምስታፍ ዓብይ ተሓጓስ ዝፈጥር እዩ፡፡ ንክትሪኦ እውን ደስ ዝብል እዩ፡፡

ዓብይ ወላዲ ፃዕዳ ነፀላ ዝገበሩ ሓደ መንእሰይ ምርኩስ ዝሓዘ ኣብቶም ናይ ወላዲ ብርኮም ይስዕሞም ኣሎ ። ኣንኣሽተይ ኣኡድግ እውን ኣለው ።

ሰለስተ ቀያሕቲ ደቂ አንስትዮ ዕንቋይ ጉርዲ፣ ፀሊም ሙሉእ ክዳንን ፀሊም ስረን ዝተከደና ኮይነን፤ እተን ክልተ ድፉን በሪክ ጫማ ገይሩን ሓንቲ ከዓ ፀሊም ድፉን ጫማ ገይረን ቦርሳ አብ ኢደን ሒዘን ጠጠው ኢለን ይርከባ፡፡ ደስ በሃልቲ! ሞዴላት እየን፡፡

ጽቡቓትን ባህላዊ ኣከዳድና ዝለበሱን መጻምድቲ፡ ኢድ ንኢድ ተተሓሒዞም፡ ፍሽኽ እናበሉን ብሓጎስ እናተጠማመቱን ይረኣዩ። ፍቕርን ሓጎስን ጽባቐ ባህልን ናይ ሓባር ስምዒትን ዘርኢ ህያውን ሓጎስን እዩ። ባህላዊ ክዳን ተኸዲኖም፡ ንመርዓ ወይ ንፍሉይ ኣጋጣሚ ድሉዋት ዝኾኑ እዩ።

ኣብዚ ዘለዋ ሰላስተ ህፃውቲ ደቂ ኣንስትዮ በቢ ዕድሚኣን ተሰሪዐን ኮፍ ኢለን ኣለዋ። ኣብ ንእስነት ዕድመካ ኮይካ ክትፃወት ፀወታ ደስ ይብለካ። ካብ ዓይነታት ፀወታታት እንታይ ክትፃወቱ ትፈትው ?

ፍሉይ ዓይነት ቁርሲ ቀሪቡ ኣሎ፡፡ ዘይኾን ኮይኑ እምበር ኢድካ ሰዲድካ ክትበልዕ ዝዕድም እዩ፡፡ እንቋቑሖ፣ ሽጉርቲ፣ ጉዕ በርበረ፣ ካልእ ቁልዋን ተኽልን እኔዎ፡፡

ንስራሕቲ ሸቐጥ ቡናን ሻሕን ዝተዳለወ ገዛ ይመስል፡፡ ዝርዩኡ ድማ ብርቡብ ኣርቃይ ቃንጫ ተረቢቡ ኣሎ፡፡ ብኸምዚ ዝተሰርሐ ገዛ ዶ ሪኢኹም ትፈልጡ?

ኣብ ንዕሽተይ ካብ ቆርቆሮ ዝተሰርሐት መፅሐሊ ሸቀጣ ሸቀጥ ዝሓዘ በዓል ሙያ ምፅባቕ ጫማ ይርአ ኣሎ፡፡ በዓል ሞያ ምፅባቕ ጫማ ሞያዊ ሽሙ መን ይበሃል?

እዚ ናይ ደቂ ኣነስትዮ መሸጢ ክዳውንቲ ኮይኑ ኣብ ዘመናዊ መሸጢ ክዳውንቲ እውን እዩ ተንጠልጢሉ ዘሎ። እዚ ክዳውንቲ እዚ ድማ ብጣዕሚ ዝተፈላለዩ ደስ ዝብ ሉ ዝሓዘ እዩ።

ናይ ሓበሻ ፃልዳ ክዳን ተከዲኖም ተር ኢሎም መስርዕ ተሰሪዖም ውርውራይ በትሪ ሒዞም ነፀልኦም ኣገልዲሞም ተከዲኖም ሓደ እግሮም ጠሊፎም እና ሳዕሰዑ እዩም ዘለዉ።

ዝተፈላለዩ ናይ ሸኽላ ስራሕቲ ኣብ ሓመደዋይ ሕብሪ ድሕረ ባይታ ተዘርጊሖም ይርከቡ። ንኣብነት ቀይሕ ጻሕሊ፣ መጎጎ፣ ጅበናን መጉዱን ይርከብዎም። ብጣዕሚ ጥንካረ ዘለዎም ናይ መሬት ኣቁሑ ኣለው።

ክልተ ብመልክዕ ፃዕዳን ፀሊምን ዝተሰኣሉ ናይ ቢሮ ኣቑሑት ይራኣዩ፡፡ እቲ ሓደ ተሽከርካሪ ወንበር እቲ ሓደ ድማ ናይ ቢሮ ጠረጼዛ እዩ፡፡ ኣብቲ ጠረጼዛ ላኘቶም ኣላ ንስኹም ከ ከምዚ ዓይነት ቢሮ ዶ ትፈልጡ?

የሃይስኩል ትምህርቲቤት ሲሆን ተማሮ ትምህርት መቅሰሚያ፣ እውቀት ማገኛ ነው እና ሁሉም ተማሪ በደምብ ኣድርጎ እንዲያጥና ኣለበት። መምህራንም ለተማሪዎች በደንብ ኣድርጎ እንዲያስተምህሩ ማሳሰብ ኣለበት።

ብዙሓት ተቐዳደምቲ ብሽክለታ ኣብ ማእከል ጽርግያ ክወዳደሩ ይረኣዩ። ጸዓትን ፍናንን ዝመልኦ ስፖርታዊ ውድድር ዘርኢ ኮይኑ፡ ናይ ውድድርን ሓበንን ስምዒት ይህብ፡፡

ናይ ሰብዓ እንድርታ ጋንታ ኩዕሾ እግሪ ክለብ ሰርቪስ ወሃቢት ኣውቶቡስ ትርአ ኣላ፡፡ እዛ ኣውቶቡስ ሕብራ ኮነ ሞዴላ ደስ በሃሊ እያ፡፡

ናይ ቀይሕ መስቀል ኣምቡላንስ መኻይን እኔዋ፡፡ እዘን መኻይን ኣብ ከተማን ገጠርን ዝህብኦ ረብሓ ዓብዪ እዩ፡፡ ብዘይዋጋ ንሕሙም ናብ ቤት ሕክምና ዝወስዳ ብምዃነን ከዓ ካብ ካልኦት ይፍለያ፡፡

እዚ መምሃሪ መጽሓፍ ትግርኛ ኣብ ሰማያዊ ድሕረ ባይታ ይርአ። ኣብ ላዕሊ"ትግርኛ” ዝብል ጽሑፍ ብዓበይቲ ፊደላት ዝተጻሕፈ እዩ። ኣብ ማእከል ሕብራዊ ዲዛይን ኣሎ፣ ቀያሕትን ቀጠልያን ፊደላት ብተነጻጻሪ ቅርጺ ተሰሪዖም ኣለዉ። ኣብ ታሕቲ ብስክሪፕት ትግርኛ ዝተጻሕፈ ኣርእስቲ ኣሎ።

መምህር ኣብ ቅድሚ ተሲኦም ንሰብ ብኽብሪ ዝቕበሉ ተመሃሮ ይርአያ ኣለዋ፡፡ ደስ በሃሊ እዩ፡፡ እዚ ክቡር ባህልና ከይጠፍእ ክንክን ክንገብረሉ ይግባእ፡፡

ኣንጭዋ ብጣዕሚ ክፍእቲ ፀላኢት እያ፡፡ እቲ ትበልዖን ተበላሽዎን ንግደፎ እሞ ለይቲ ሓሾክሾክ እናበለት ድቃስ ተስእነካ ምዃና ልዕሊ ኩሉ መናደዲ እዩ፡፡

ንእሽተይ ቡናዊ ተመን ኣብ ሓመድን ጸጸር ዝበዝሖን መሬት ይንቀሳቐስ። እዞም ዓይነት ተመን ብሓፈሻ መርዛማት ዘይኮኑን ንደቂ ሰባት ዘይጎድኡን እዮም። ምንቅስቓስ ምልክት ህይወትን ሚዛንን እኳ እንተኾነ፡ ገሊኦም ተመን ምስ ዝረኣዩ ናይ ፍርሒ ስምዒት ክስምዖም ይኽእል እዩ።

ባህላዊ ብሩር ምልክት ኮይኑ ጥንታዊን ዓይኒ ዝማርኽን፣ እቶም ምልክት ካብ ንኣሽቱ ምልክት ኣምባር ሕብሪ ዝተሰርሑ ኮይኖም ብጥንቃቐ ብዝተፈላለየ ቅርጺ ዝተሰርሑ እዮም። እቲ ስነ-ጥበባዊ ስርሓት ነቲ ስነ-ጥበብን ባህልን ዘንጸባርቕ ኮይኑ፡ ንኹሉ ሰብ ብታሪኻዊ ጽባቐኡ ብኣድናቖት ክገድፎ እዩ!

እዚ ህንዛ እዚ ንዓል 7 ህንፃ ዝወፀ እንትከውን እዚ ድማ ምተወደኣ ኣዝዩ ምዕርጉን ደስ ባሃሊን ክከውን እዩ። ከምኡ ድማ ኣብቲ ከተማ ዝርከብ ማሕበረሰብ ንዝተፈላለዩ ሸቀጣ ሸቀጥ ክጥቀመሉ እዩ።

ጽብቕትን ህያውን ጸሊምን ጻዕዳን ንእሽተይ ምራኽ/ ብተይ ከምዝሰንበደት ናብ ካሜራ ትኩር ኢላ ትሪ ኣላ፡፡ ኣብ ሓደ ግራት ደው ኢላ ድማ ትርአ።

ብርክት ዝበሉ ሰራሕተኛታት አብ ናይ መአከቢ አዳራሽ ተረኪቦም አብ ቀይሕ ሕብሪ ወንበር ኮፈ ኢሎም እናተከታተሉ ይርከቡ፡፡ ሓደ ሰማያዊ ሸሚዝ ዝተከደነ ወዲ ተባዕታይ ስልጠና/አኬባ/ ንምጅማር አብ መድረክ ኮይኑ ናይ ኮምፒተር ዋና ሓንጎል እናስተካከለ ይርከብ፡፡

ኮሚዴሬ ካብ ተክልታት ሓደ ዝኮነ ንደቂ ሰባት ንምግብነት ካብ ዝውዕሉ ሓደ ኮይኑ ኣብ ካሳ ንዕዳጋ ዝሽየጥ ሪኢኩም ትፈልጡ ዶ ?

መፋለጢ፡- ንሓደ ስራሕ ወይ ምህርቲ ብዝረአ መልክዕ ንኻሊእ ሰብ ዘፋልጠልና እዩ፡፡ እዚ ካብ መፋለጢ ሓደ ኮይኑ ናይ ሰነድ መረጋገፅን መመዝገብን ኤጀንሲ ቅርንጫፍ 4 ቤት ፅሕፈት እዩ፡፡ ኣብ ከተማኹም ናይ ሰነድ መረጋገፂ ኦፊስ ዶ ሪኢኹም ትፈልጡ?

ንስራሕ ምቹው ዝኾነ ናይ ምድጃታት ጠረጴዛ ይርአ ኣሎ፡፡ እዚ ጠረጴዛ ፀብሒ ንምስራሕ ዘድልዩ ግብኣታት ክድርደሩ ዝኽእሉሉ ቦታ ኣለዎ፡፡ እዚ መግሪሚ እዩ፡፡ ሰብ ሞያ ፀገም ንምስራሕ ዝሰርሑ ምዃኖም ድማ የምልክት፡፡

እዛ ንሪኣ ዘለና ፍጥረት ሳሬት ትበሃል፡፡ ሳሬት ዓለባ ዝመስል ነገር ብምእላም ብኡኡ ኣቢላ ብፍጥነት ካብ ናብ ትንቀሳቐስ ንነፍሳት እውን ብኡኡ ኣፅሚዳ ብምሓዝ ትምገብ፡፡ ተግርም ፍጥረት እያ፡፡

ኣብዚ ዝርአ ስልማት ካብ ዕንጨይቲ ዝተቐርጸ ኮይኑ፡ ብዙሓት ካብኣቶም ኣብ ልዕሊ ነንሕድሕዶም ተደራሪቦም ኣብ ሰማያዊ ፕላስቲክ ንጣብ ተቐሚጦም ኣለዉ። ነፍሲ ወከፍ ቅርጺ መስቀል ኣለዎ። ምልክት ናይ ዘለኣለም ህይወት እዩ። ንጥንታዊ ባህልታት ግብጽን ኢትዮጵያን ዘራኽቡ ቅርስታት ዘርኢ እዩ።

ኣዝዩ! ኣዝዩ! ደስ ባሀሊ ቅመማቅ ሕብሪ ዘለዎም ኮይኖም ፤ ጨርቂታት ኣለው። ከምዙይ ዝበሉ ዓይነታት ጨርቂታት መብዛሕቲኡ ግዜ ኣብ ናይ ገጠር ከባቢታት ዝጥቀምሎም እዩም ብፍላይ ኣብ ኣዲ ኣምሓራ።

ሓንቲ ጓል ኣንስተይቲ ብባህላዊ ናይ ኢትዮጵያ ወርቂ ስልማት ተሰሊማ። ባህሊ ዘንጸባርቕን ጽባቐ ጓል ኣንስተይቲ ዘርኢን ንዓይኒ ዘሐጉስን ናይ ሓበን ስምዒት ዝህብን ጽቡቕ ጌጣጌጥ።

እዚ ብብጫ ምልክት ዝተሰለሙ ጥርሙዝ ቢራ ቅዱስ ጊዮርጊስ ኣብ መደርደሪ ድኳን ብተኸታታሊ ደው ኢሎም ኣለዉ። እቲ ምልክት ቅዱስ ጊዮርጊስ ኣብ ፈረስ ተሰቒሉ ተመን ክቐትል ከሎ ዘርኢ እዩ።

ናይ ገንዘብ ሚኒስትር ዝኾኑ ኣይተ ኣሕመድ ሺዴ ምስ ናይ ውጪ ልኡኽ ሰነድ ስምምዕነት ይለዋወጡ ኣለዉ፡፡ እዚ ነገር ናይ ልቃሕ ወይ ሓገዝ ነገር እንተይኮነ ኣይተርፍን፡፡

እዋይ ክበዝሑ! ዝተፈላለየ ሕብሪን ፅሑፍን ዘለዎም ናይ ድንኳን አቁሑት አብ ፀሊም ሕብሪ ጣውላ ተደርዲሮም ይርከቡ፡፡ እዞም ዝተዓሸጉ ምግቢታት ብምምጋብ ጥዕናና ሕልው ክኸውን ይገብር፡፡

ማሕበር ደቂ ኣንስትዮ ትግራይ ኣርማ እዩ ። ብዝተፈላለዩ ምክንያት ዝተጎዳኣ ዝተወፃዓን ደቂ ኣንስትዮ ትግራይ ብምሕጋዝን ብምትብባዕን ብምድጋፍን ዝፍለጥ ትካል እዩ።

እዚ ባንዴራታት ሕብረት ኤውሮጳ ዘርኢ እዩ። ኣብ ብራስለስ ቤልጅየም ኣብ ቅድሚ ህንጻ ዋናቤት ጽሕፈት ኮሚሽን ኤውሮጳ ብጫ ከዋኽብቲ ዘለወን ሓያሎ ሰማያዊ ባንዴራታት ብንፋስ ክወዛወዛ ይረኣያ። ድሕሪት ዘሎ ህንጻ ዘመናዊ እዩ። ናይ ሓድነትን ምትሕግጋዝን ስምዒት ዘንጸባርቕ ታሪኻዊ ቦታ እዩ።

ሓንቲ ጓል ኣንስተይቲ ብባህላዊ ኣገባብ ብናይ እምኒ መፍረ እኽሊ ወይ ካልእ መግቢ ክትፍሕር ትርአ። እታ ሰበይቲ ሕብራዊ ባህላዊ ክዳን ተኸዲና ኣላ። ባህላዊ ኣገባብ ኣሰራርሓ መግቢ ኣፍሪቃ ዝገልጽ ኮይኑ፡ ትጉህነትን መዓልታዊ ህይወትን ጥንታዊ ባህልን ዘርኢ እዩ።

አብ ትግራየ ካብ ዝርከባ ዩኒቨርስቲታት ሓደ አከሱም ዩኒቨርስቲ እዩ። እዚ ከም እንዕዞቦ ድማ አብ ውሽጢ ግቢ ዝርከብ ዘየተወደእ ህንፃ እዩ። እዚ ህንፃ ንምንታይ ዓይነት አገልግሎት ንጥቀመሉ ይመስለኩም?

እዚ ብጫ ፍረታት ኣብ ዓበይቲ ቀጠልያ ቆጽሊ ኮፍ ኢሎም ይርከቡ፡ ኣብ ልዕሊኡ ድማ ንእሽቶ እሾኽ ኣሎ። ጽባቐ ተፈጥሮ ኣብቲ ድሙቕ ብርሃን ይረአ ኣሎ።

እዚ ኣብ መንጎ ቀጠልያ ኣግራብ ዝተቐመጠ ዓቢ ኣፍደገ እዩ፣ ብኣምሓርኛ፣ እንግሊዝኛን ኮርያኛን ዝተጻሕፈ ናይ መዘከርታ ምልክት ዘለዎ። ባንዴራታት ኢትዮጵያን ኮርያን ብጸጋምን የማንን ብዓንኬል ተሰሪዐን ኣለዋ። እዚ ቦታ ምልክት ዓቢ ታሪኽን ክብርን እዩ።

ብዝሸንሸል እግሩ ዝተኣሰረ ሰብ ይርአ ኣሎ፡፡ እዚ ኩነታት መሕዘኒ እዩ፡፡ እዚ ሰብ ብኸምዚ ምእሳሩ ንቅፅዓት ወይ ድማ ናይ ኣእምሮ ህሙም ብምዃኑ ክኸውን ይኽእል እዩ፡፡

ኣብዚ ዘለዋ ደቂ ኣንስትዮ ተምሃሮ ኣብ ውሽጢ ሓፁር ተሰሊፈን ወይ ድማ ታራ ሒዘን ኣለዋ። እዚ ታራ ምሓዝ ናይ ምንታይ ይመስለኩም። ናይ ምግቢ ዶ ይከውን

እዚ ብሃፀይ ሃይለስላሴ ዝተሰርሐ ናይ ርእሰ ኣድባራት ወገዳማት ኣኽሱም ፅዮን ቤተ ክርስቲያን እዩ፡፡ እዚ ቤተ ክርስቲያን መዓዝ ዓመተ ምህረት ተሰሪሑ?

እዞም ሰብኣይ ኣይተ ገብረኺዳን ደስታ ይበሃሉ፡፡ ብናይ ትግራይ ብሄርተኝነት ድማ ዝወዳዳሮም የለን፡፡ እዞም ሰብኣይ ንትግራዋይ ዘምፅኡሉ ናይ ብሄርተኝነት ረብሓ ኣሎ ዶ?

ኣክ ዝተፈላለየ ቦታትን ሃገርና ና ውፃኢ ዓዲ ንምካድ ዝሓፀረ መንገዲ መስልዎም ዝመርፅዎ መንገዲ እዩ። ግን ድማ ናይ ዓበይቲ ጉድኣታት ዘእትዎም እዩ።

በቕልን ኣድግን ይፀዓና ኣለዋ፡፡ እቲ በቕሊ ብጨርቂ ዓይና ተሸፊና ኣላ፡፡ ዝገርም እዩ፡፡ ናይዚ ተግባር ምኽንያት እታ በቕሊ ስቕ ኢላ ምእንታን ክትፀዓን እዩ ዝመስል፡፡

ካንቤቢ ዝበሃል ናይ ህፃናት ዳይፐር ይርአ ኣሎ፡፡ ናይ ዳይፐር ምህርትታት ዓብዪ ዕዳጋ ዘለዎም እዮም፡፡ ሎሚ ሎሚ ዳይፐር ናብ ገጠራት እውን ከይኣቱ የጠራጥር እዩ፡፡

ብሰንኪ ብርቱዕ ዝናብ ዝመጽእ ውሕጅ፡ ነቶም ተመዘባልቲ ኣሕዋተይ ስቓይን ብሰንኪ ተፈጥሮኣዊን ፖለቲካውን ሓደጋታት ዘስዓቦ ዕንወትን ዘንጸባርቕ፣ ብፍላይ ኣብ መዓስከር ዘሎ ጭቃን ማይን ነቲ ኩነታት ዝያዳ ከቢድ ይገብሮ። እዚ ስቓይ ህዝብን ጻውዒት ሓገዝን ዘርኢ እዩ።